ብርክት ዝበሉ ዓይነታት መስተ ኣለዉ። በቢግዚኡ ኣብ ዝተፈላለዩ ከበባታት ትግራይ እዉን እናፈረዩ ዝርከቡን መስተታት እዮም። እዚ ንሪኦ ዘለና ራያ ቢራ እዉን ካፍቶም ብርክት ዝበሉ ተገልገልቲ ዘፍረየ ልስሉስ መስተ እዩ። ኣብ ምንታይ ከተማ ትግራይ ዝፈሪ እዩ?

ትግራይ ካፍቶም ንበጽሕተ ዓዲ ተፈታዊት ክጐብሩ ዋን ኻብ ዝኽእሉ ሓደ ብተፈጥራን ብታሪኻን ውቅ ብቲ ከባብ እያ እዙይውን ብፍላይ ብተፈጥሮ መዓሪጉ እኖርእዮ ዘለና ከባብዪ ሓደ እዩ።

ሕብረተሰብ ብፍላይ ድማ ኣብ ሕሉፍ ግዜ ብበዝሒ ዝጥቀመሎም ዝነበረ ሕክምና ባህላዊ ሕክምናታት እዮም። በቲ ዝነበረ እምነት ድማ ዝተፈላለዩ ሕክምናታት እናገበሩ ፀኒሖም እዮም። እዞም እንሪኦም ዘለና ባህላዊ ሕክምና ስሞም እንታይ ይብሃል?

ኅብረተ ሰብ ዘመናዊም ባህላዉን ሕክምና የካይድዩ ብፍላይ ድማ ባህላዊ ሕክምና ኅብረተ ሰብ በዕሉ ብልምዲ ዝጥቆመለም ባህላዊ ሕክምናታተሎ እዝኑርዑ ዘለናውን ብብህላዊ ሐክምና ንሓድ ሕፃን ኅብረት ሰብ እና ሕኮምዊ ኸም ዘለኡዩ ዘርየና::

ኣብ ገ ጠርኹናብ ከተማ ዝተፈላሉይዒይነተት ጸወታታት ኣሎዉ። ብፍላይ ደማ ብባህላዊይ ጸወታታት ኖሪኦም ኣብካ ኣብገ ጠሪኮናብ ከተማ ብበዝኂ ዝዝውተሩ ዝዒይነት ጸወታ እዙይ ኣብ ምስሊካኣብ ኑርእኦም ዘለና ሓደ እዩ።

ሓንቲ ኸተማ ኻብቶም መሰረታዊ ግልጋሎት ክህልዋ ተባሂሉ ትፅቢት ዝግበር ሓደ መዕርፎ ነፈርቲ ምህለዋ እዩ። ከተማ ኣኽስም እውን ብርክት ዝበሉ ዓመታት ተቛሪፁ ዝጸንሐ መዕርፎ ነፈርቲ ኣብ ቀረባ ጊዜ ስርሑ ጀሚሮ ኣሎ። ሽሙ ናይ እዚ መዕርፎ ነፈርቲ ሹሙ መን ይበሃል?

ኣብ በብኸባቢና ካብቶም መንግስታዊ ትካላት ጥዕና ወፃኢ ሰብ ሞያታት ጥዕና ብናይ ውልቆም ኣውፂኦም ንሕብረተሰብ ከገልግሉ ንዕዘብ ኢና፡፡ ዶክተር ሰሎሞን ሕሩይ እውን ካብቶም ኣብ መንግስታዊ ትካላት ሰሪሑ ብውልቁ እውን እናገልገለ ዝርከብ እዩ፡፡ ኣብ ምንታይ ትኹረት ገይሩ ይሰርሕ?

ኣብ ዓለም ዝተፈላለይ መንግሥታውን ዘይመንግሥታውን ኣብያታ እዩ ኣለዉ ዘም ኣብያታዕ እዮን ኅብረተ ሰብ ብሉዕል እናገልገሉ ዝርከቡ ኾይኖም ናይ ዓለም መለለይ ዘለዎም እዩም። ዝነርእኦውን ኣብ ውድውጠን ዓለም ምሉክት ወይ ድማ መለለይ እዩ ውድውጠዕኒ ዓለምን ኣብጥዕና ትዂረት ገይሩ ዝሠርሕ ትካል እዩ።

አብ እግርና ካብ እነጊፆም ዝተፈላለዩ ዓይነት ጫማ አለው:: ነፀላ ጫማ ይበሃሉ ዱፍን ጫማ ዝበሃሉ አለው ።እዚ እንሪኦ ዘለና ካብቶም ዱፉን ጫማ እንብሎ ሓደ እዩ። መብዛሕትኡ ግዜ ንደቂ አንስትዮ ድዩስ ንደቂ ተባዕትዮ ዝዝውተር?

አብ ትግራይ አብ ዝተፈላለዩ ቦታታት ካብ ከውሒ ተፈልፊሎም ዝተሃነፁ አብያተ ክርስቲያናት አለው። እዚአቶ ድማ ፍልፍል አታዊ እቲ ክልልናን ዓድናን ኮይኖም ዝተፈላለዩ ሃወፅቲ ዓዲ ናሰሓቡ ዝርከቡ እዮም። እዚ ዝሪአየና ዘሎ አብያተ ክርስትያን ሽሙ እንታይ ይበሃል? አበይ ከ ይርከብ?

ሕ/ሰብና ዝተፈላለዩ ዓይነታት ምግቢ በቢገዝኡ ይጥቀም እዩ፡፡ እዛ እንሪኣ ዘለና እውን ጋዓት ተባሂላ እትፍለጥ ባህላዊ ምግቢ ካብ ዝተፈላለዩ ጥረ እክልታት እትስራሕ እያ፡፡ ብዙሕ ግዜ ካብ ምንታይ ትስራሕ?

ሕብረተሰብ ኣብ ከተማ ተፀዓዒቁ ኣብ ገጠር ድማ ንእሽተይ ክፍተት ፈጢሩ ዝነብረሉ አጋጣምታት በብከባቢና ንዕዘብ ኢና። እዚ ንርኦ ዘለና እውን አብ ገጠር ከባቢ መንበሪ ኢና ዘርእየና ዘሎ። እዚ አበይ ከባቢ ይመስለኩም?

ኣብ ትግራይ ብበዝሒ ካብ ዝርኣዩ ተኽልታት ሓደ እዝንርዮ ዘለና በለስ ዝበሃል ተኽሊ እዩ ብፍላይ ድማ ኣብ ዞባ ምብራቅ ትግራይ ብበዝሒ ንርኦን ፍርኡ ድማ ንምግቢ ካብ ዝውዕሉ ሐዚ ሐዚ ድማ ኣብ ዕዳጋ ዝውዕሉ ጽማቃት እናተሠርሑሉ ዝርከብ ተኽሊ እዩ።

በብ ኸባቢና ኢሉውን በብ ገዛና ነናይባዓልና ሉስሉስ ይኹን ወዕያት መስተታት ኣሎዉ ብፍላይ ድማ በብቢ ገዝኡ ተዘውቲሩ ንርዮ ውዒ መስተ ሻሂይ ሓደ እዩ ብዙሕ ጊዜ ንቁርሲ እንውዕሎ ውዒ መስተ ድማ እዩ።

ትግራይ ብኢደ ጥበብ ዝተዓደለት እያ ምባል ይከኣል። ብፍላይ ኣብ መንበሪ ኣባይቲ ኣብ ንነብረሉ መንበሪ ኣባይቲ ማለት እዩ ዝተፈላለዩ ዉጺኢት ኢደ ጥበባት ኣለዉ። ብዝተፈላለዩ መልከዓት ድማ ነቲ ገዛ ኣማዕሪጎሞ ንርኢ ኢና ። እዞም ንሪኦም ዘለና ስሞም ክልተ ጥቀስ ?

ኣብ ትግራይ ካብ ዝርከባ ኪነ-ጥበበኛታት እተን ኣብ ህዝቢ ተፈታውነት ካብ ዝረከባ ሓንቲ እያ ማህሌት ገብረገርግስ ሕዝም በለ ዝብል ደርፋ ብቢንያም ኪዳነ ዝተገጠመት እውን ብዙሕ ተቀባልነት ዝረከበት እያ ። እስኪ ናይ ማህሌት ገብረገርግስ ናይ ፈላመይቲ ደርፋ እንታይ ትበሃል ?

ካብ ዓበይቲ እስካብ ኣናኡሽተይ ብዙሕ ናይ ባዕሉ መጋየፅን መመላኽዕን ኣለና። ደቂ ሰባት ብፍላይ ድማ ፀቢቕና ፣ፅቡቕ ጨና ክህልየና ዝገብሩ ብዙሓት መመላኽዕታት ኣለዉ። እዚ ንሪኦ ዘለና እንታይ ዓይነት መመላኽዒ እዩ?

በብኸቶምኡ ዝተፈላልዩ ሸቐጣ ሸቐት ዝቐርቡ ሎም ሥራሕቲ ቦታታ ተሎቡ እቶም ወሰርትንዝበሃሉ ድማ ኣብ ዝተፈላልይ መንገድ ታትኹን መንበሪ ዝሽዮጡ ኣብ ሥራሕቲ ወርቂ ንብሩሩን ከምኡውን ኣብ ሥራሕቲ ጨርቂ መርቂ ዘተዋፈሩ ብዙኃት ሰባተለዉ እዙኑርእዩ ዘለናውን ኣብከምዙይ ቦታ ዝተዋፈሩ እዮም።

ኣዴታትና ህፃውንተን ደቀን ንከዕብያ ዝተፈላለዩ ባህላዊ ጥበባት ይጥቀማ እየን፡፡ ብፍላይ ድማ ነቲ ዘዕብየኦ ህፃን ይኩን ንባዕለን ተመቻችዩ ክዓብይ ዝገብሩ ዝተፈላለዩ ብጥበብ ኢደ ጥበብ ዝማዕረጉ ናውቲታት ኣለዉ፡፡ እዚ ናውቲ እንዳታይ ይባሃል?

ኣብ ገጠሪኹን ኸተማታት ትግራይፍሉይ ቈላሕታ ዘለዎም ቦታታተሉ ብፍላይ ድማ ነዞም ቦታታት እዙይኦም ናይዋዕሎም ሕጊ ኣኽባሪ ተቖሚጡሎም እንርኦም ኲነታተሎ እዙይውን ሓምለዋይ ቦታ እዩ ብሕጊ ኣኽባሪ እናተሓለ ዘርከ ቦታ እዩ።

ሰባት ንኽነብሩ ወሳኒ ግደ ኻብ ዘለዎ ሓደ ተኽል እዩ ፍላይ ድማ ኣብ ኸተማ ይኩን ኣብ ገጠር ተዘውቲሮም ንሪኦም ተኽልታት ኣሎ ዝነርኦ ዘለናውን ኣብ ኸተማታት ብፉልይ ብበዝሐ ኻም ነርዮም ተኽልታት ነቲ ኸተማ ጽባቐ ኣብ ምፍጣርውን ናይባዕሉ ግደ ዘለዎ ተኽል እዩ።

ኣትግራይ ብርክት ዝበሉ ታሪኻዊ ቦታታተለዉ ብፍላይ ድማ ኣዋንክራማት ድማ ማዕሪጎም ዘራእቲ ተቐርዮም ኖርዑሎም መሬት ወድማ ኽሃብታተለዉ እዮም እዝነርኦውን ኣብ ኻብታት ተግራይ ካብ ዘለዉ ኣዋንክረንቲ ኸብ ንርእኦም ቦታታትሓደ እዩ።

ሕብረተሰብና ነናይ ባዕሉ ዘዴ ኣነባብራ ኣለዎ፡፡ ብፍላይ ድማ ኣብ ትግራይና ድሕሪ እቲ ኲናት ተመዛበልቲ በብትካሉ ኣብያተ ትምህርቲ ክኾኑ ይኽእሉ፣ ኣብ ካልኦት ሰፊሮም ከምዚ ዓይነት ህይወት እናሕለፉ እዮም ዝርከቡ፡፡ እዚ ዝርአየና ዘሎ ኣበይ ከባቢ እዩ ?

ሕብረተሰብና በቢከባቢኡ ዝተፈላለዩ በዓላት የኽብር እዩ። ብፍላይ ካብቶም ዓበይቲ በዓላት ሓዱሽ ዓመት እውን ብሩህ ተስፋ ሰኒቁ ካብ ዝኽበረሉ በዓላት ሓደ እዩ። ነዚ በዓል ንምኽባር ዝግበር ዓበይቲ ወፃኢታት ግን ተደላዪ ይመስለኩም ?

ኣብ ገጠሪ ይኹን ኣብ ከተማታት ኣብ ስራሓቲ መስኖ ይኹን ኣብ ዝስተፈላለየ ምርባሕ እንሳ ዝተዋፈሩ ብርክ ዘወሉ መንእሰይ ዝስትፈላልየ ኅብረተሰብ መርኣያ ዝኾኑ ኣለዉ። እዚ እኑርእዮም ዘለናውን ብኃለፍቲ ኣብያተዕዮ ዑደትና እናተገበረለን ዘርከቡ ኣብ መርባሕ እንስሳ ጸባ ላሓምን ዝተዋፈሩ እዮም።

ሕብረተሰብና ናብ ሓደ ከተማ ብበዝሒ ካብ ዘቅርቦ እዚ እንሪኦ ዘለና ፈሓም እዩ፡፡ ንዝተፈላለዩ ግልጋሎት ድማ ዝውዕል እዩ፡፡ ብፍላይ ድማ በቢከባቢኡ እናቆረፀ ተክሊ ዘፍሕሞ ፈሓም እዩ፡፡ እዚ ኣድላይ እዩ ተባሂሉ ይሕሰብ ዶ?

ደቂ እንስቱዩ ዝተፍሃላለዩ በህላዊ ይኪኑ ዘመናዊ መጋየጽታት ንጥቀም ኢና ብፍላይ ድማ እዝ ነርእዩ ዘለና ኣብ ደቃ እንስትዮ ሕንቃወናተ ሓለ ዝፍለጥ በሕላዊ መጋያጽ እዩ እዙይ ድማ ምዕረጉ ዝኾነ መጋያጽ እዩ።

ንዝተፈላለዩ ግልጋሎት ነውዕሎም ዝተፈላለዩ ናውቲታት ገዛ አለውና። ብፍላይ ድማ አብ ገዛውትና ንመቅለዊ ዝተፈላለዩ አቑሑ ንጥቀም ኢ። ና እዚ ንሪኦ ዘለና መቅለዊ ስሙ እንታይ ይበሃል?

ኣብ ዓለ ምስ ተፈላለይ ዓይነት ተሽከርከርተለዉ እዞም ተሽከርከርቲ ድማ ኻብ መጕዕ እዘይኃሊፎም ንስተፈላልዩ ሥርሕትን ትውዕሉ ንዕ ዘቤና ዛነርያ ዘለና ድማ ኣብ ስተፈላለዩ ሥርሕቲ መንገዲ እንተሳሉጡ ዓቤት ትካላት ዝጥቆሙላ ተሽከርካሬት ምዃና እዩ።

ካፍቶም ንሰውነትና ኣድለይቲ ካብ ዝበሃሉ ብዝተፈላለዩ መፅናዕትታት እውን ካብ ዝተፈላለዩ ሕማማት ንጥዕናና ኣገደስቲ ምዃኖም ዝተረጋገፀሎም ኣትክልትታት ሓደ እዩ። እዚ እንሪኦ ዘለና እንታይ ዓይነት ተኽሊ እዩ?

አብ በብከባቢና ካፍቶም መሰረታዊ ግልጋሎት ኢልና ንፅውዖም ሓደ ጉዳይ መጓዓዝያ እዩ። ሕብረተሰብ ካብዚ ናብዚ ክብል ኣድላይ ኮይኑ እውን ይርከብ። እዛ ንሪአ ዘለና ተሽካርካሪት ሽማ እንታይ ትበሃል?

ብርክት ዝበሉ መናእሰይ ኣብ ዝተፈላለዩ ዓውደ ስራሕ ተዋፊሮም ንሪኦም ኢና፡፡ ካብዚአቶም ሓደ ኣብ ስራሕቲ ዕንፀይቲ ተዋፊሮም ዝርከቡ ዝተፈላለዩ ናውቲ አቑሑ ገዛ እናሰርሑ ዝርከቡ መናእሰይ ቡዙሓት እዮም፡፡ አብ ስራሕቲ ዕንፀይቲ ተዋፊሮም ዝርከቡ መናእሰይ ቅልጡፍ ዕቤት የምፅኡ ኢልኩም ትሓስቡ ዶ?

ካብቶም መሠርታዊ ጕልጓል ቲ ሓንቲ ኸተማ ዝበሃሉ ዘ ምሠርትዓ ልማዕታት ምህላዊ ሓደ እዩ ዝነርኦ ዘለና ድማ ብቖድጹ ፍል ዝበለ መንበረ ኣባይቲ ወይድማን ሓንቲ ኸተማ ብጽባቕያ መዓሪጋ ክትርከብ ካብ ዝገብሩ መሠረተ ልማዓዕታት ሓደ እዩ።

ሕብረተሰብ ካብ እቶም ወሰንቲ ግልጋሎት ዝረክበሎም ሓደ መሰረታዊ ዝኮነ መባእታዊ ክንክን ጥዕና ምህላው እዩ፡፡ እዚ መባእታዊ ክንክን ጥዕና ምህላው ብርክት ዝበለ ሕብረተሰብ ካብ ዝተፈላለዩ ሕማማት ይኩን ካልኦት ግልጋሎት እናረከበ ፀኒሑ እዩ፡፡ እዚ እንሪኦ ዘለና ኣብ ምንታይ ይርከብ?

ሕብረተሰብ በቢገዝኡ ይኹን በቢከባብኡ ተኽልታት እንዳተኸለ ንፅባቐ ከባብን ንፅባቐ መንበሪ ኣባይትን ዝጥቀምሎም ተኽልታት ብዙሓት እዮም። እዚ እንሪኦ ዘለና ተኽሊ እውን ካብቶም ኣብ መንበሪ ኣባይቲ ንፅባቐን እንጥቀመሉ ተክሊ ሓደ እዩ። ሽሙ እንታይ ይበሃል ?

መንእሰይ ዝተፈላለይ ዓይነቲ ቐርጽ ጸጕሪ እንርእ ሎሚ ኢና ብፍላይ ድማ ኣብዚኂዚ ዘመናዊ ነታ ኣብዛዓብለለሉ ዝተፈላለይ ቕርጽ ዘመናዊ ኂዞም ኣንርዩ ሉ ኹነታ እንተሎ ዝንርእዩ ዘለናውን ኻፍቶም ጸጕሮም ኣንውሖም ብዘመናዊ መልከ ቐርጺ ዘርኢና ዘሎ መንሰ እዩ።

ካብቶም መጋየፅን መመላኽዕን ተባሂሎም ዝሕሰቡ ኣብ ዝተፈላለዩ ሸቀጣ ሸቀጥ እንረኽቦም እዞም እንሪኦም ዘለና ጨናታት እዮም፡፡ ፅቡቕ ጨና ማዓዛ ክህልዋና ካብ ዝገብሩ እውን እዮም፡፡ ዘለዎም ዋጋ ግን ተመጣጣኒ እዩ ኢልኩም ትሓስቡ ዶ?

መንበሪ ኣባይቲ ነናይ ባዕሎም ቅርፂ ኣሰራርሓ ሒዞም እንትስርሑ ኢና ንዕዘብ ። ብፍላይ ድማ ዓበይቲ ትካላት እዉን ናይ ባዕለን ቅርፂ ሒዘን ዝተፈላለዩ ረብሓ ዝውዕሉ ህንፃታት ኣብ ምስራሕ እየን ዝርከባ እዚ ንሪኦ ዘለና ህንፃ ኣበይ ይርከብ?

ኅብረት ሰብ ሓበሪታን ምርካብ ዝተፈላለዩ መንገድታት እና ጠጠቐ መእያብጺሒዚዕዋን ካብ መራኸብቲ ሓፋሽ ወፃእ ድማ ብስተፈላለዩ ና ውሽጢ መራኸብታት ተዘርጕሖም ዘርከዉ ሓብሬታታእንተሎዉ ዘነርኦም ዘለናውን ካብቶም መራኸብቲ ሓፋሽ ወ ድማ ኅብረት ሰብ ሓብሪታ ዘረኾወሎም መንገድታት እዩ።

ኅብረተ ሰብኒ ናይ ዋዕሉ እምነትኣለዎ ብፍላይ ድማ ኣብ ተኸተልቲ እምነት ወርተዶጉስተርኢና ናይባዕሉ መልለይ ምልክት ኣለዎ ካብ ታሕቲ ጀሚሩ ናይ ባዕሎም ምስራ ሕዳት እናሣሎጡ ኢና ብስትፈልለይ ባዕላት ንሪኦ።

ኣብ ዝተፈላለዩ ኣናእሽተይን መኣኸለዎትን ሸቐጣት ንሪኦም ብርክት ዝበሉ ዝዝውተሩ ዓይነት መፀባበቒ ንደቂ አንስቲዮ እነውዕሎም ኣለዉ። እዝንሪኦውን ኣብ ዝተፈላለዩ መኣኸለዋይ ሸቐጣት ካብ ዝበሃሉ ብበዝሒ እንሪኦ መመላክዒ ንደቂ አንስትዮ ዝሓዘ እዩ።

ብርክት ዝበሉ መራኻብቲ ሓፋሽ ካብ ጊዜ ናብ ጊዜ እናወስሕእዮም ዘርከዉ ዞም መራኻብቲ ሓፋሽ ኣብ ስተፈላልዩ ዛዕባታት ትዂረት ገይሮም ዝሠርሕ ሉኽነታትሉ ብፍላይ ድማ ኅብረ ተሰብ ተቐባልነትን ምርካ ብስተፈላልዩ መደባት ማዕሪጎም ዘርከው ልዂነታት ኣሎ ዓይ ወይ ድማ ዓይውን ሓደዩ

ኣውቲግራይ ብርክት ዝበሉ ፍሉጣት ሰባተ ኸየ እንተለዉና ብፍላይ ድማ ካብ ድምፂ ሕዝቢ ትግራይ ይኾነ ካብኦምሮ ሕዝቢ ትግራይ ዘይፍለ ዶተር ኪሮስ ዓለማየ ሓደ እዩ ዶተር ኪሮስ ዓለማየ ብፍላይ ድማ ካፍቶም ወሰንቲ ኪነጠውኛታ ትግራይ ሕዝቢ ትግራይ ዘይርስዖም ሓደ እዩ።

ኣብ ትግራይ ብርክት ዝበሉ ሕጊ መኽበር እንተለዉ ዘም ሕጊ መኽበርቲ ድማንን ናይ ባዕሎም መልለይ ኽዳንቲ ጠቕሞም ንኅብረት ሰብ ጸታ ምሕላው ናይ ዋዕሎም እግድ ኣለዎም ዘነርኦ ዘለናውን ናይ ባዕሉ ጸታ መኽባር ፉሉ ተራኻብ ዝጻበቱ ጸቲ ኣትግራይ ሓደ እዩ።

ሓንቲ ከተማ ከተማ ከብልዋ ዝክእሉ ነገራት እቲ ሓደ መሰረተ ልምዓት እንተሃልይዋ እዩ፡፡ ተሽከርከርቲ ዝቅመጣሉ ወይ ድማ ዘዕቅባሉ ቦታ ምህላውን እቲ ቀንዲ ምባል ይካኣል፡፡ እቲ እንሪኦ ዘለና ድማ ቡዙሓት ተሽከርከርቲ ዘለዎ ቦታ እዩ፡፡ ሽሙ እንታይ ይባሃል?

ኣብ እዝተፈላለዩ ኣብያተ ትምህርቲ ዝተፈላልዩ ሥራሕትን ትተወርሑ ነርኢና ብፍላይ ካፍቲ ክልሲ ሓሳውፅ ኢሎም ድማ ኣብ ዝተፈላልዩ ምያታት ማለትውን ብተጓር ትምህርቶም ዝጐልጽሉ ዂነታት ዩናንር ዘለና እዞም ነገራት እዚኡም ድማ ቶምሃሮ ብመይኦም ክኢሎም ክወፁ ዝገብር እዮም።

ኣብ በቢ ከባቢኡ ብርክት ዝበሉ ተኽልታት ኣሎ ብፍላይ ድማ ኣብ ገጠር ከባብታት ብበዝሒ ንርኦም ኣብ ከታማታት ድማ ብበዝሒ እንርኦም ተኸልታት ኣሎ ዝንርእዮ ዘለና ድማ ኣብ ገጠር ከባብታት ዝዝውተር ወይ ድማ ብበዝሒ ንርእዮ ተኽሊ እዩ ነቲ አብ ምምዕራግ ናይባዕሉ ግደ ኣለዎ።

ኣብ ከተማ አክሱም ብርክት ዝበሉ ዓበይቲ ናይ ውልቀ ህንፃታት ኣለው። እዚኦም እውን ናይ ባዕሎም ትካላት ፈጢሮም ንዝተፈላለዩ ግልጋሎት እናሃቡ ዝርከቡ ትካላት እዩ። እዚ ንሪኦ ዘለና ፉሉጥ ህንፃ አብ ከተማ አክሱም ዝርከብ ሹሙ መን ይበሃል?

ኣብ ትግራይ ዝተፈላለዩ ታሪካዊ ቦታታት ንርኢ ኢና። ኣብያተ ክርስቲያናት እውን ኣብ ዝተፈላለዩ ታሪካዊ ቦታታት ንሪኦም ኢና። እዚ ንሪኦ ዘለና ኣብ ምንታይ ከባቢ ዝርከብ ኣብያተ ክርስቲያን ይመስለኩም?

ካብቶም መሰረታዊ ግልጋሎት ሓንቲ ከተማ ዝበሃሉ ሓደ ሜዳ ኩዕሶ እዩ። ብርክት ዝበሉ መናእሰይ ዝዘናግዓሉ ቦታ ውን ሕዚ ውን መሰረታዊ እናኾነ ዝርከበሉ ዘሎ ኩነታት እዩ። እዚ ንሪኦ ዘለና ኣበይ ቦታ ይርከብ?

ኣብ ከባብታት ትግራይ ብርክት ዝበሉ ቤተ መዘክራት አለዉ ብፍላይ ድማ ኸተማ ውቕሮ ኣብዝዋ ኣምራቕ ኻብ ዘርከባ ኸተማታት ብፍላይ ኣብ ቤተ መዘክርን ካልኦትኪንጠበባት ኣምዕባይ ዓዊዪ ሥራሕ ኻብ ሠርሕ ኽተማታት ሓንቲ እያ እዝነርዮ ዘለና ድማ መልለይ ናይቲ ቤት መዘክር እዩ::

ኣብ በብኻዊና ብፍላይ ድማ ብ ኸተመታት ትግራይ ብርክስ በሎዓቤት እትካላት ኣለዉ እዞም ዕቤት እትካላት ናይዋዕሎም መለለየ ኣለዎም ባንኪ ንግዲ ኢቲጴያውን እቲ ንኅብረት ሰብብዓው ይግልጋሎት እንሃበ ንብዙኃተ ሠራሕቲ እናሣለጠ ዘርከብ ተካልእዩ እዙይ ድማ መለለይ ምልክት እዩ።

ኣብ ትግራይ ዓበይቲ ዝበሃሉ መሰረተ ልምዓታት እንዳተዘርግሑ ፀኒሖም እዮም ።በቢግዚኡ ድሕሪ እቲ ኩናት እውን ብርክት ዝበሉ ዝዓነውሉ ኩነታት ኢና ሪኢና። እዚ ዝርአየና ዘሎ ኣብ ምንታይ ቦታ ዝርከብ ዓብይ መሰረተ ልምዓት እዩ ?

በብከባብና ዝተፈላለዩ ናይ ገዛን ናይ በራካን እንስሳን ኣለው። ብፍላይ ድማ ናይ ገዛ እንስሳ ዝተፈላለዩ ረብሓ እናሃባና ዝርከባ እየን። እዛ እንርእያ ዘለና እንስሳ እውን ኣብ ገዛ እናውዓለት ናይ ባዕላ ረብሓ ኣለዋ። እንታይ ትብሃል? ንምንታይ ረብሓ ከ ትውዕል?

ደቂ ሰባት ዝተፈላለዩ መዘናግዒ ሜላታት ይጥቀሙ እዮም፡፡ ኣእምርኦም ንምስፋሕን ዝተፈላለዩ ፍልጠት ንምክዕባትን ዝጥቀምሎም ዝተፈላለዩ ሜላታት ኣሎ፡፡ ካብኣቶም መፅሓፍ ምንባብ ሓደ እዩ፡፡ በቢ ግዚኡ ዝወፁ ኢ - ልበወለድን ልበወለድ መፅሓፍትን ኣሎ፡፡ እዛ መፅሓፍ እዚኣ ብመዓዝ ዓመተምህረት ተመሪቃ?

ኣብዚ ሕዚ ዋ ንስተፈላለዩ ዘመናዊ ክዳውንቲ ነርዑሉ ዉነታ እንተሎ ብፍላይ እዛእነ ርያ ዘልና ድማ ኣደቃ እንስትዎ ኣብዚ ሕዚ ኣብ ዝትፈላለይ ኣብያትዕዩ ኽናሠርኃ ዝለውሶኦ ዘልዋ ኽዳውንቲ ሃደ እዩ።

ኣብ እስትፈላልዩ ከተማታት ኣብንኣሽተይን ማኣኸለዎትን ሸቐጣ ሸቐጥ እስትፈላልዩ መመላኽዕታት እንርዑሉ ኹነታተሎ ላይ ድማ ደቀ ንስትዮ ነዞም መመላኽቕታት ትዉረት ሕይወን ዝገዝኣሉ ዂነታተሎ ዝንርዑ ዝልና ድማ ብፈዝኂ ደቃ ንስትዮኻብ ዝጥቃማለዉ መመላኽዕታት እዩ።

ምስ ዝተፈላለዩ ዓይነት ውዕያት መስተ ብፍላይ ድማ ደቃ እንስትዮ ብ መልክዕ ሻቓጥ ዘቕሩበኦም ውዕያት መስተታተሎዉ ሐዚ ድማ ብብርክት ዘበሉ መንእሰይናተ ዘውተረ ዘርከብ ቡን ዝብሃል ውዒ መስተ ውንኣሎ ትንርዮ ዘለናውን ቡን ቀሪቡ ንተገልገልቲ እናቐረበ እዩ።

መብዛሕቲኡ ሕብረተሰብ አብ ዝተፈላለዩ መስተታት ከዘውትር ንርኢ ኢና፡፡ ብፍላይ ድማ ካብቶም ውዕያት መስተታት ዝበሃሉ ቡን እውን ተጠቃሲ እዩ፡፡ አብ ኩለን ቤተ መስተን ብልዕን ክኾን ይክእል፡፡ አብ መንበሪ አባይቲ እውን ዝዝውተር እዩ፡፡ እዚ እንሪኦ ዘለና አብ ምንታይ ይመስለኩም?

ኣዘለና ኃይማኖት ኅብረተ ሰብ ኸገልግሉ ብወስትፈላልዩ ሠራሓቶም ንዕ ዘቢና እዞም ነርኦም ዘለና ድማ ናይ ኃይማኖት ክርስትና ኦርተዶግስ መራሕ ኣውኖማትያስ ሓደ እዮም ዚኦምውን መልእኽቲ እንትሕልፉ ኣኢናንር ዘለና።

ኅብረቲ ሰብ ናይ ባዕሉ እምነት ተጠቐሙ ኣ በብቖሮዉ ዝርከብ ኣብያተ ክርስቲያናት እና ጸለዩ ንርዕሉ ኾነታትለው ዞም ንርእኦም ዘለና ወላድውን ኣብ ኣብያተ ክርስቲያን ጌይዶም እናጸለዩ ንርእዕሉ ዘለና ዂነታት እዩ።

ደቃ እንስትዎ ኻብቲ ሥሩዕ መዓልተኃሊፈን ኣብ ዝተፈላለዩ በዕላት ብፉል ወቂበን ንኽረከባ ዘኽእሉ ዝተፈላለይ መጋይ እዝታተሎ እፍላይ ድማ ብብዓላሽንዳ ብርክዝበሉ መጋይት እዝታተ ነርኢና ዘንርዮውን ኣብ ባዕለ ሸንዳ ብትዂረት ደቃ እንስትዮ ማዕሪገንን ወቂበብንን ክርእያ ዝገብር እዩ።

ኅብሪ ተሰብበሂይማኖቱ ናይ ዋዕሉ መግለጺ ጥቀም ዩ ዞም መግለጽታት ድማ ብስተፈላለይ መጻሓፍትን መጺሔትን ክወፁ እንተለዉ ንርኢና ዝኑርዮ ዘለና መጽሓፍውን ብሃይማኖት እምነት ተኸተልተወርተደኹስ ዝለዕለ ረብኃ ዘለዎ መጽሓፍ እዩ።

ኣብቲ ግራዊ ብዙኃት ክነጠ ኛታት ኣለዉ ካብዞም ወርያትን ፍሉጣትን ዝኾነ ኸያኒ ዝነርኦ ዘለናውን ብበህላዊ ደርፍታት ይኹን ብዘመናዊ ዝፍለጠ ኸያኒ እዩ ዝኸያኒ እዙይ ብፍላይ ድማ ደቃ ንስትዎት ብህላዊ መጋያ ጽታት መዕሪገን ዘረአያየሉ ኲነታትውን ኣዕዘብ ኢና።

በብኸባቢኡ ዝተፈላለዩ ቤት ብልዕን ቤት መስተን ንርኢ ኢና፡፡ ነናይ ባዕሎም ፅባቐ ሒዞም ድማ በብከባቢኡ ተወዳዳሪ ኮይኖም ዝቐርብሉ ኣጋጣሚታት ንዕዘብ ኢና፡፡ እዚ ንሪኦ ዘለና ቤት ምግቢ እውን ብፍላይ ብዝተፈላለዩ ማዕሪጉ ኢና ንሪኦ ዘለና፡፡ ኣበይ ከባቢ ይመስለኩም?

ደቂኣንስትዎ ተፈተውትን ተመላኽዐን ኸርአያ ብዙኃት ነገራት መጋይ እስታትን ጠቀማ ነርኢና ትፍላይ ድማ ኣብዚኅ ዝኡዋን ኣብ ብዘመናዊኹም ብባህላዊ ተላቤሰን ተጋይጸን መልክዕንርእዩሉ ዂነታትሎ እዝኒ ርእዩ ዘለናውን ኣብክሳድን፣ ኣብ ኢደን ፣ኣብ እዝነን ተጋይጸን ንርእዩሉ ኹነታት እዩ።

ኣይነታ ኣጽዋት ዘርዲርካንምግላጽ ኸቢድ እዩ ቊጥርቡን የብሎምን እዝኑርዑ ዝልና ግን ኣብ ከባቢና ብቐረባ ኻብ ዝፈሩዩ ተኸልታት ሓደ እዩ ንስፈላለይ ባሕላዊ ሕክምና እነውዕሎ ንምግብውን ካብ ዘገልግሉ ተኸልታት ሓደ እዩ።

መራኸብቲ ሓፋሽ ትግራይ ካብ ጊዜ ናብ ጊዜ ቁፅረን እናበዝሐ ኣብ ዝተፈላለየ ዛዕባታት ተዋፊረን ዝርከባሉ ኢና ንርክብ። ብፍላይ ድማ እዛ እንሪኣ ዘለና ኣኽስማውያን ቲቪ ካብ ቐረባ ጊዜ ካብ ዝተመስረታ መራኸብቲ ሓፋሽ ትግራይ ሓንቲ እያ። ኣብ ዝተፈላለዩ ዛዕባ ድማ ትኹረት ገይራ እናሰርሐት ትርከብ።

ኣብ ገዛና ናውቲ ኣቁሑ ንጥቀም ኢና። ብፍላይ ድማ ቀንዲ ካብ ገዛ ክፍለዩ የብሎም ዝተፈላለዩ ኣቁሑ ኣለዉና። ንኣብነት ማይ መቅድሒ ፣እንጀራ መቅረቢ ካልኦትን ንጥቀም ኢና። እዚ ንርኦ ዘለና ንምንታይ ንጥቀመሉ ኣቃሓ እዩ?

ናብ ከተማታት ብፍላይ ድማ ብፉልይ ተዘውቲሮም ኖርዮ መሻቐጣ ሸቐጠለዉ መዋይል መሸጥውን ተሓድ እዩ ብርክጽ በሎ መዋይል መሸጢ ኣብ ስቲ ፈላል ኸተማታት ነርአና እዝ ኖሪዮ ዘለናውን ኣብ ሓደ ኸተማ መሸጢ መዋይል ኖርኦሉ ዘለና ኢና።

ሰባት ኣብ መንበሪኦም ክነብሩ እቲ ወሳኒ ዝኾኑ ናውትታት ኣለዉ እዮም፡፡ ግን ድማ ትኹረት ዘይንገብረሎም ምባል ይከኣል፡፡ እቲ ሓደ እዚ እንሪኦ ዘለና ሽሙ እንታይ ይበሃል? ንምንታይ ግልጋሎት ከ ነውዕሎ እዩ?

ከተማታት ትግራይ ብተፈጥሮን ብሰብ ስራሕን ማዕሪገን ዝርከባ ብርክት ዝበላ ዓበይቲ ኸተማታት ኣለዋ። እዚ ንሪኦ ዘለና ብተፈጥሮ ይኹን ብኢድ ስራሕ ማዕሪጉ ዝርከብ ከተማ እዩ። ብፍላት ድማ ብምንፃፍ እምኒ ማዕሪጉ ንሪኦ ዘለና እዩ ።ኣበይ ከባቢ ይመስለኩም?

ሰባት ነናይ ባዕሎም መዘናግዒ ቦታ ይደልዩ፡፡ ኣብ ዝተፈላለየ ከባቢታት እንተርኢና ብዙሓት መዘናግዕታት ቦታ ኣለዉ እዮም። ትግራይ ብባዕሉ መዘናግዒ ቦታ እዩ። ካብኣቶም ግን እቲ ንሪኦ ዘለና መዘናግዒ ቦታ ኣብ ምንታይ ከባቢ ይርከብ?

ካብቶም ንሰውነትና ወሰንቲ ዝበሃሉ መስተታት ሉስሉስ መስተ እውን ወሳኒ ከምዝኾነ ዝተፈላለዩ መፅናዕቲታት ይሕብሩ፡፡ እቶም ንሪኦም ዘለና መስተታት እውን ካብቶም ደቂ ሰባት እነ ዘውትሮም መስተታት ገሊኦም እዮም፡፡ ሽሞም እንታይ ይበሃል?

እስፖርት ንደቂ አንስቲዮን ደቂተባዕትዮን ብዘይፈሊ መልኩዑ በብኸቶም እውስትፈላልዩ ምቕጽባሳት ን ትገብሩ ንርኢና ደቃኑስቲዎ ትግራይውን ዘነርአንዘሊና ኣብ ዝተፈላልዩ ዂሕሱ ግሪ ተጻዊተን ዝርከባ ብሉዕሉ ጽእት ድማኻብ ጊዜ ጊዜ ለውጥናርያሉ ዝርከባ ዂነታት እዩ ዘሎ።

ኣብ ቲግራይ መራኸብቲ ሓፋሽ ብርክት ዘበላኻብ ጊዜ ና ጊዜ እናበርከት እየን ዘርከባ ንኑኅ ዘበለ ጊዜ ንኅብረት ሰብና ኣገልገላ ሓበሬታ ኣም ፃሕስተዋ ፍራ መራኸብት ሓፋሽውን ኣለዋ ካብኣተም ተለቢጅን ትግራይውን ሓደ እዩ ተለቢጅን ቲግራይውን ዝመለለ ዘይ ኂዙ የርከብ።

ኣብ ትግራይ ካብ ጊዜ ናብ ጊዜ ብርክት ዝበላ መራኽቢቲ ሓፋሽ እናተመስረታ ኣየን ዝረከባ ንንውህ ዘበለ እዋን ዘፀንሕት መራኸቢይት ሓፋሽ ኣላ ድምፂወ ያን ትግራይ ብሬድዮን ብቴሌቪዤንን እናመሕላለፈት ተርከብ እዙይ ምልክት እዙይ መለለይውን ናይ ድምፆያን እትግራይ ዲዳውሊው ኢንተርናሺናል እናተብሃለ ዝፍለጥ እዩ።

ትግራይ ኣብ ስተፈላለዮ ዓውደ ሥራሐ ተዋፊሮም ዝርከቡ ብርክቲ በል ሰውማያታት ምህራን ዘፍረየት እያ ብፍላይ ድማ ፍሉ ካልኣይ ብርኪ ቤት ትምህርቲ ቐላሚኖውን ብዙኃት ተምሃሮ ወይ ድማ ፍሉጣት ሰባት ኣብ ቲሙርቶምውን ኣዚኦም ንፍዓት ዘፈረየት ቤት ትምህርቲ እያ።

ብርክት ዝበሉ ምግቢታት ዝተፈላለዩ ቅመማት ተቃሚሞም ዝተፋላለዩ ምግቢ ነቅርብ እና። እዚ እነርኦ ዘለና እውን ብቡዛሓት ኣትክልቲ ተኣሚሙ እነርኦ ዘላ ምግቢእዩ። ብብዚሕ ኣበይ ዝዝዉተር ይመስለኩም?

ኣብ ዝተፈላለዩ አናእሽተይ ይኹኑ ዓበይቲ ናይ ንግዲ ቦታታት ዝተፈላለዩ ዝተዓሸጉ ምግብታት ንርኢ ኢና። እዞም ዝተዓሸጉ ምግብታት ካብ ህፃውንቲ ጀሚሮም ክሳብ ዓበይቲ ዝምገብዎም ምግብታት እዮም። እዞም ዝረአዩና ዘለው ምግብታት ስሞም ብዝርዝር እንታይ እንታይ ይበሃሉ?

ኣብ ስተፈላለዩ ካባብታት ጥግራይብ ፍላይ ድማካት ማታት ዝተፈላለዩ ሥርሓት ንግዲ እንትሣለጡ ነርኢና ዞም ዓይነታት ንግዲ ድማ ኣብ መንበር ይኹን ኣብ ዝተፈላለዩ ጽርጋያ ተዘርግሖም ዝሽቈጡ ሥራሓቲ ንግድሎ ዝኖርኦ ዘሊናውን ኣብ መንበርን ኣብ ደገ ተዘርጕሖም ካዘኖርእኦም ሸቐጣት እዮም።

በቢግዚኡ ብርክት ዝበሉ ጋዜጣታትን መፅሓፍትን እናተመረቑ እዮም ዝርከቡ፡፡ ድሕሪ ዂናት እውን አብ ትግራይ ብርክት መፅሓፍቲ እናተመረቑ ኢና ንዕዘብ ዘለና፡፡ እዛ እንሪአ ዘለና መፅሓፍቲ አብ ቀረባ ካብ ዝተመረቑ መፅሓፍቲ ሓንቲ ኢያ፡፡ መዓዝ ተመሪቓ?

ዝተፈላልዮ ዓበይቲ ትካላት ይሆ ኩና ውልቂ ተካላት ናይ ባዕለን መለለየ ኣለውን ኣብቲ ግራይ ድማ ኣብዙኃት ታሪኻዊ ቦታታትን ታሪኻትን ኣሎዉ ብፍላይ ድማ ካብቶም ኣብቲ ትግራይ በዓውይ ዘለዓሉ ታሪኽ ዓድዋ ሓደ እዩ እዝኖርዑ ዘለናውን ኣብ ታሪኽ ዓድዋ መፍለዩ ድማ መለለይ እዩ።

ዓበይቲ ተኽልታት ከባቢና ነቲ ኸባቢና ኣማዕሪጎም ነቲ ሕብረተሰብ እውን ፅሩይ ኣየር እንረኽበሉ ተኽልታታ ኣለዉ:: እዚ እንሪኦ ዘለና ዓብይ ተኽሊ ኣብ ከባቢና ብበዝሒ ዝርአ እዩ:: ስሙ እንታይ ይበሃል?

መናእሰይ ንዝተፈላለዩ ሥራሕቲ ዝጥቐምሎም ዝተፈላልዩ ዘመናዊ ኽዳን ይኹን ዘመናዊ ስራሕትታት የሳልጡ እዮም ።እዚ ንሪኦ'ውን ዝተፈላለዩ ዘመናዊ ክዳን ብምቕዳድ ስራሕትታት እናሳለጠ ዝርከብ መንእሰይ እዩ።

እንስሳት ናይ በረኻን ናይ ገዛን ኢልና ፈሊና ብፍላይ ድማ ናይ ገዛ እንስሳት ንዝተፈላለዩ ግልጋሎት እንጥቀመሎም እንስሳት እዮም። እዚ እንሪኦ ዘለና እንስሳ ሽሙ እንታይ ይብሃል? ንምንታይ ከ የገልግለና?

ደቀንስቱ ዝተፈላለዩ መጋያጽን መመላኽዓትነ ጥቃሚና ንእብነት ካፍቶም ዘመናዊ መመላኽእታት ዝተበሃሉ ካብ ርእስና ጀሚሩ ኣብ ገጽናዊካ ልኦትንጥቃሚና ዙይኦም ንጥዕናና ኣድለይቲ ኦምቶ ሃይሉ ይሕሰብዶ?

ብሞኽንያት ኩናት ኣብ ትግራይ ብዙሓት መሰረት ልምዓታት ዓንዮም እዮም። እቲ ሓደ መሰረታዊ ዝበሃል እውን ኣብያተ ትምህርቲ ብርክት ዝበሉ ዓንዮም እዮም። ኣብ ምሕዳስ ድማ ይርከቡ። እዚ ንሪኦ ዘለና ኣብ ምሕዳስ ካብ ዝርከቡ ኣብያተ ትምርቲ ኣብ ምንታይ ይርከብ ይመስለኩም ?

ሰባት ኣብ ስተፈላለ ዓውደ ሥራሕ ተዋፊሮም ንርኦሚና ካብቶም ገሊኦምውን መናእሰይ ኣብ ስፈላለ መሸጥን መከፋፈልን ናይ ቐለብ እንሳ ተዋፊሮም ዝርኮ ሰባትውን ብርክትዝወልእዮም እዝ ንርኦ ዘለና ተመስገነ ማረስቲ በሃለ ውልቀ ሰብውን ኣብ መሸጥን መከፋፈልን ቀለብ እንሳ ተዋፊሩ ዘርከ መንእሰይ እዩ።

ካብቶም ብብርኪ ዓለም ይኩን ብብርኪ ኣፍሪካ ፍሉጣት ሰባት ዝበሃሉ ሓደ እዚ እንሪኦ ዘለና ናይ ሃገረ ኤርትራ መራሒ ኢሳይያስ ኣፍወርቂ ሓደ እዩ። ፕረዚዳንት ኢሳይያስ ኣፍወርቂ ካብቶም ብርክት ዝበሉ ዓመታት ኣብ ሥልጣን ዝፀንሑ ውልቀ ሰባት ሓደ እዩ።

ኣብ ዓለም ቊጥሪ ዘይብለነ በዚኅ ተሽከርከር ንተለዋ ብፍላይ ድማ ኣካባቢናውን ካብ ጊዜና ጊዜ ቊጥረን እናበዝሕዪ ዝርከብ ዛንን ርያ ዘለና ተሽከርካሬትውን ሕዝቢይ ካብዘንካብቲን መንቀሳኣሰት ዝግልገለላ ብበዝኅኒ ርኣ ተሽከርካሬት እያ።

ኣብ ትግራይ ኣብ ስትፍላለይ ዓውደ ሥራሕት ተዋፊሮም ንትግራይ ዓውዪ ወርክቶ ዝገበሩ ውልቀ ሰባት ኣለዉ ዞንርኦ ዘለና ኣተኽላይ ኣሸብርውን ካፍቶምክም ምክልኻለ ኃይሊ እትግራይ ዝረከቡ ኣብ ጽታ ትግራይ ኣምዕቃብ ናይ ባዕሎም ግደ ዘበርኮቱ ውልቀ ሰብ እዮም።

ካብቶም ኣብ ከተማ ኣክሱም ኖርእኦም ፉሉ መለለይ ዘለዎም ናይ ቆዱ ስያሬድ ሓድ እዩ እዙ ኖርእዮ ዘለና ድማ ቀረባህ ጊዜ ካብ ዝተሠርሑ መፍለይ ድማ ወይ ድማ መለለይ ናይ ቆዱሰ ስያሬድ ምልክቱ

በቢኸባቢኡ ዝርከባ ኣብያተ ትምህርቲ ዝተፈላለዩ ፀገማት ዝሓዛን ናይ ባዕለን ኣበርክቶ ጌረን እውን ፀገማተን ኣብ ምፍታሕ ዝርከባን ብረክት ዝበላ እየን፡፡ እዚ እንሪኦ ዘለና ወንበር ተምሃሮ ዝምሃሩሉ ቤት ትምህርቲ እዩ፡፡ ኣበይ ከባቢ ዝርከብ ቤት ትምህርቲ ይመስለኩም?

ኣብ በቢ ከተማኡ ኸባቢኡ ዝተፈላለዩ ናይ ልምዓት ስራሕቲ ይስርሑ እዮም። ካብኣቶም ናይ መንገዲ ስራሕቲ ሓደ እዩ። እዚ እንሪኦ ዘለና ውን ካብቶም ኣብ መንገዲ ስራሕቲ እነውዕሎ ጥረ ኣቕሓ ሓደ እዩ። እስኪ ሽሙ እንታይ ይባሃል?

ኣብ ዓለምና ብርክት ዝበላ እንስሳት ኣለዋ ።ንሰን እወን ኣብ ገዛን ኣብ በረካን ዝነብራ እንስሳት እንዳተባሃላ ይግለፃ። እዛ እንረኣ ዘለና እወን ደርሆ ማይ ትበሃል። እዛ ደርሆ ማይ ብዙሕ ግዜ ኣብ ምንታይ ትነብር ?

ኣብ ገጠርይኮነ ኸተማ ሰባት ኃይማኖቶም ዝጐልጽሎምኒ ናይ ባዕሎም ኣቦታታተለዉ ዘኖርኦውን ተኸተልቲ እምነቲ በብ ሃይማኖቶም ዝጐልጽሉ ሓደ ቦታ እዩ።

በብከባቢኡ ዝተፈላለዩ ሕጊ መኽበር እንተለዉ ዘም ሕጊ መኽበርትን ናይ ባዕሎም መለለይ ኽዳን ተኸዲኖም ንዝ ተፈላለይ ዓባይቲ ትካላትን ከምኡውን ኣብያት ዕዮ መንግሥትን ሕጊ ዘኽብሩሉ ዂነታት ንርኢ ዘለና::

ሕብረተሰብና ብዙሓት ባህላውን ዘመናውን መጋየፅታት ይጥቀም እዩ፡፡ ግን ካብዞም ባህላውን ዘመናውን መጋየፅታት እውን ብበዝሒ ኣብ ደቂ ኣነስትዮ እቶም መጋየፅታት ተንፀባሪቖም ንሪኦም ኢና፡፡ እዚ ንሪኦ ዘለና ኣበይ ከባቢ ብበዝሒ ይርአ?

ካብቶም መሠረታ ኣዊ ግልጋሎት ሓንቲ ኸተማ ዝብሃሉ ሓደ ሥርኃቲ መንገዲእዩም እዝ ሥርኃቲ መንገዲ ፍላይ ነታ ኸተማ ጽቡቕ ግልጋሎት ዝትፈላልዩ ብቖልኢሉ ዝተፈላልዩ ሥርሕትታት ንኽትሠርሕ ዘኽእልዋ እዮም ሥርሓቲ መንገዲ ዝነሩዑ ዘለናውን ኣብ ሥርሕቲ መንገዲ ተዋፊሮ ምዝርክ መናሰ እዮም።

ኣብ ትግራይ ብዙሓት ታሪኻዊ ቦታታት ኣለው እዮም ።ካብኣቶም 'ውን ሓደ ንግስተ ሳባ መሐመሲ ዝርከቦ ቦታ ታሪኻዊ ኾይኑ ዝተፈላለዩ ሃወፅቲ ዓዲ እናሃወፅዎ ዝርከብ ዘሎ ቦታ እዩ ።ኣብ ምንታይ ከተማ ይርከብ ?

ኅብረተ ሰብ ኣብቶም መወሰንት ኣብያቶዕ እዩ ዝተፈላሉ ግልጋሎቱ እናሃቡ ብርክት በሉ ሰባትን ዕዘቢ ና ዞምነርኦምውን ኣብቶም መሥርት ኣው ግልጋሎት ኅብረተ ሰብ ዝበሃሉ ሥርሓቲ ኣብ ማይ ኣብ መምራህቲ ትዂረት ገይሮም ዝሠርሕሉ ዂነታቲና ነዕዘብ ዘለና።

ኅብረተ ሰብ ዝተፈላሉ ዓይነት መብራህቲ ኽጥቀም ንርኢና ብፍላይድ መኃል መብራህተ ኣብዘይየለሉ እዋን ዘነርዑ ዘለና ሽምዓ ንመብርህትን ትጥቀም ንስትፈላሉ ዝኽሪ በታ እምኖቱ ድማ በዛ ሽምዓ ኣብ ርሁ ዝኽርእንተዘክርውን ነርዑ ሉኹነታት ኢና ነርኢ ኣለና።

ደቂ ሰባት ንክነብር እቲ ሓደ ወሳኒ ተክሊ ምህላው እዩ:: ብፍላይ ድማ ኣብ ገጠር ከባቢታት ብርክት ዝበሉ ተክልታት ንርኢ ኢና:: ከምኡ እውን ኣብ ከተማ እውን ንመንበሪ ኣባይቲ ኣብ ንሰርሐሉ ቅድምያ ተክሊ ሂብና እንጎዓዘሉ ኩነታት ንሪኦ ኢና:: እዚ ተክሊ እዚ እውን ኣብ ከተማ ካብ ዘለው ተክልታት ሓደ እዩ:: ሽሙ እንታይ ይበሃል ም

ደቂ ኣንስትዮ ንጥቀመሎም መጋየፅን መመላክዕን ብርክት ዝበሉ እዮም። ንኣብነት ኣብ ፀጉርና፣ ኣብ ከንፈርና፣ ኣብ ገፅና ብዙሓት መመላክዕታት ንጥቀም ኢና፤ እዚ እንሪኦ ዘለና ኣብ ምንታይ ንጥቀመሉ እዩ? ኣድላይነት ኣለዎ ተባሂሉ ይምረፅ ዶ?

በብኸቶምኡ ንዝተፈላለይ መንበር ኣባይቲ እናተሠርሕ እዮም እዞም መንበረ ኣባይቲ ንስተፈላለይ ኣብያትዕ እዮ መንግሥትን ንመንበርን ዘገልጉል እዮም ናይ ዋዕሎም እፍሊ ዘለ ቐርጽ ድማ ኂዞም ዘርአና እዩ ዘሎ ዝንርእዩ ድማ ብርክት ዝወሉ ቕርጽታት እንርእየሉ ዘለና እዩ::

ካፍቶም መሠረታዊ ድልታት ኅብረተ ሰብ ኣቕድሜት ዘጠቀስ ሓደ ማይ እዩ ኣብ ስተፈላለይ ክሃብታት ትግራይ ብፍላይ ድማ ኅጽረታትእናተርኦኡና ንዕዘብ እዝ ኖሪኦ ዘለና ኣብ ምንታይክባዊ ክኾን ይኽእል?

ኣንቲ ኸተማ ኸተማ ኸብልዋ ኻብ ጽኡሉ ነገራት ብጽሬትን ብኃምሎዋይ ልመዓትን እዚኣት ፈተዋይትን ተብሃጊትንእንተ ኾይኑ እያ እዝንርኦ ዘለና ድማ ምንእሰይ ኣብቲ ናይ ሓምሎዋይ ሊመዓት ሠራሕቲ ተዋፊሮም እንርኦሉ ዘለና ዂነታቲኢና ንዕዘብ ዘለና።

ኣብ ሽተ ዓድን ወፃእን ዝፈወርዩ ዝተፈላልዩ መጋይ እዝታት ኣለዉ ዞምንርእዮም ዘለናውን ካብቶም ካብ ወፃኢ ዝፈርዩ ኣብ ዝተፈላለዩ መጋይ እስታትን ውዕሎም ሓደ እዩ እዙይውን ስተፈላለ ምሕጸ ጸዉርኒ ጥቀመሉ ካብ ወፃ ዓድኻዊ ዝፈርዩ ሓደ እዩ።

በቢከተምኡ ብርክት ዝበሉ ቤት ምግብን መስተን ንሪኢ ኢና፡፡ እዞም ቤት ብልዕን መስተን ውን ተወዳዳሪ ንምዃን ብፅሬቶም ብኻልኦት ንተገልገልቲ ቅሩባት ኮይኖም ንዕዘብ ኢና፡፡ እዚ ቤት ብልዕን መስተን ኣብ ምንታይ ከባቢ ይርከብ?

ኣብቲ ግራይ ኣስተፈላለይ ውዳዋታትን ትፍጠር ናይ ዋዕሎም መለለየ ኂዞም ዝለዓሉ ዂነታ ቲና ንርኢ እዝ ውዳ በዙይውን ንርዮ ዘለና ዂዕ ሥእግሪ ተዋፊረ መካብ ዘርከ ዊሓደ ጕጅለ ሰው ዓንደርታ እዩ እዝ ጕጅለ ሰው ዓንደርታውን ኣብዂዕሥ እግሪ ተዋፊሩ ኽሳዓ ኢቲብያ ዝፃወተሉ ዂነታ እተሎ ናቱ ምልክት እዩ።

መንግስታዊን ዘይመንግስታዊን ትካላት ኢሉ እውን ዓድታት ዝተፈላለየ ኣርማ መለለዪ ኣለወን፡፡ እዚ ኣርማ መለለዪ ንዝተፈላለዩ መፋለጢ ዝውዕል መንነተን መግለፂ ምዃኑ እውን እዩ ዘሪአካ፡፡ እዚ ንሪኦ ዘለና መለለዪ ኣርማ ናይ ምንታይ መለለዪ እዩ?

ካፍቶም ኣብቲ ግራይ ዓበት እትካላት እናሠርኁ ዝተፈላልዩ ግልጋሉትወይ ድማ ፍሉጥ ሥራሕቲ ኣብምሃብ ዝረከቡ ሓደ እዮም ፍላይ ጵሮፌሰር ኽንደይገብሩ ሕይወት ንብርክት ዝበሎ ዓመታት ኣብ ኢንበርስቲ መቐለ መራየብምዃን ዝሠርሑ ፍሉጥ ሰብ እዮም።

ኣብዚ ሕዚእዋን ደቃንስቱ ዝተፈላልዩ ዘመናዊ ክዳውንቲ ኣብ ምሻጥን ዕዳግን እየን ዝርከባ እዝይ ዘመናዊ ክዳውንቲ ድማ ነቲ ዘነመረ ባህላዊ ኣምጥፍኣቡን ናይ ባዕሉ ግደ ዘለዎ ይመስል ዝነርዑ ዝልና ድማ ካብ ኣብዚ ሕዚ እዋን ደቃንስቱ ብገዝ ዝኽዶኑ እምክዳውንቲ ሓደዩ።

ካፍቶም ናይ ከተማታት ዝቐርቡ ሓደ ቤትብልዕን መስተን ሓደ እዩ። ቤትብልዕን መስተን ንኹሉ ሕብርተሰብ ንግልጋሎት ንምሃብ ናይ ባዕሉ ጠለብ ንምብርታዕን ዝተፍፈላለየ መለለይ ኣለዎ። ብፍላይ ድማ ሳሓብን ማራኽን ክኾነ ናይ ባዕሉ ፃዕርን ይገብር እዩ። እዚ እንሪኦ Hለና ሹሙ እንታይ ይባሃል ኣብ ምንታይ ከ ይርከብ?

ኣብ እስተፈላለዩ መራኸብቲ ሓፋሽ ዝተፈላል ዓይነት መደባትን ትቐረብኒ ርኢና ብፍላይ ድማ መራኸብቲ ሓፋሽ ካብ ዂሉ ተነጺለን ምስ ሓይማኖት ምስካል ኣፈላላይ ተይፈጠራ ዘኅልፋሉ ኽነታትለ እዙ ድማ ሓደ ናይ ኦርተዶክሥ ተኸታሊ ዘሕልፈሉ ኹነታት ኢና ንረኢ ኣለና።

ትግራይ ካብቲ ካልእ ከባብታት ፍልይ ዘብልዋ ብዙሓት ተፈጥሮኣዊ ፀጋታት ንዓይንኻ ዝስሕቡ ዝደመቐትን ዝተኸበበትን ከባቢ እያ፡፡ እዚ እንሪኦ ዘለና ኣብ ምንታይ ከባቢ ዝርከብ ተፈጥሮኣዊ ፀጋ ይመስለኩም?

ኣብ እስተፈላልዩ ሥራሕት ንግሪ ተዋፊረ ንዘርከባ ደቃ እንስትዮ ኣብዚኂ ዝእዋን ኣብ እስቲ ፈላልዩ ልስልስን ውዒን መስተታት እናሸጣን ን ርዩ ልኹነታ እተሎዉ በብ ኸተምኡ እዝንርኦ ዘለናውን ካብተምውዕያት መስተታት ብፉል ኣቦን ተዘውቱሩ ሽየጥ ዘሎ ምዃኑ የርአካ።

ደቃኣንስቱዩ ዝተፈላለዩ ባሕላውን ዘመናውን ኣልባሳት ተኸዲነን እንርኢሉ ዂነታትሎ ብፍላይ ድማ ኣብዚኂ ዙ ዘመናውነት ዝኽተላሉ ዂነታት ንዕ ዘቤና እዙይውን ብዘመናዊ መልክዕ ኻበ ዝልበ ሶኽዳውንትታት ሓደ እዩ።

ኸተማታት ኖሪኦም ዝተፈላሊ ዓይነተ ሸቓጣ ሸቐጥ ንመንበር ኣይኣበይቲ መጻሃብቕ እንጥቆመሎም ሸቓጣ ሸቐጥውን ሓደ እዩ እዝ ኖሪኦውን ኣብ ዝተፈላሊ ኸተማታት ተዘውቲሮም ኖሪኦም ሸቐጣ ሸቐጥ እዮም።

ህዝቢ ትግራይ መዋእሉ አብ ቃልሲ ዘሕለፎ ህዝቢ እዩ። ቃልሱ ብዕውትነት እንዳፈፀመ ዝመፀ ህዝቢ እዩ። እዚ ምስሊ ዘርእየና ዘሎ አብ መዓዝ ዝተካየደ ቃልሲ ዝተሰአለ ፎቶ እዩ?

ደቂ ኣነስትዮ ዝተፈላለዩ መጋየፂታት እናተጠቐማ ባህለ ናብ ምንጽ ብራቕ ናይ ባዕለም ግደ እናተጸዋታ የንዘርከባ ። እዝንርእዮ ዘለናውን ሓንቲ ጓለንስተቲ ባህላዊ ውኽዳንቲ ኸዲና ዝተፈላለይ መመላኽእታት ተጠቐማ መጋያጽታት ተጠቐማ ማለቱ ወቂባ ንርእየሉ ኹነታት ዩዘሉ።

ሕብረተሰብና ነናይባዕሉ ሃይማኖት ዘኽብረሉ እቲ ሃይማኖት ዝኽተሎ ዉን ነናይባዕሉ ሥርዓት ዝሓዘ እዩ፡፡ ብፍላይ ድማ ተኸተልቲ እምነት ክርስትና ኃይማኖት ኣርተዶክስ ናይ ባዕሉ ሥርዓት ዝሓዘ ንዕዘብ ኢና እዞም ንሪኦም ዘለና ውን ሓደ እዮም፡፡ ንምንታይ ይጠቕሙ?

ኣብ ዓለምና ብርክት ዝበላ መራኸብቲ ሓፋሽ ኣለዋ፡፡ ብፍላይ ድማ ኣብዚ ሕዚ እዋን ብሉዕል ተበፃሕነት ሕ/ሰብ ኣብ ምስፋሕ ዝረአ ዘሎ መራኸቢ ሓፋሽ ኣልጀዚራ እዩ፡፡ ኣብ ምንታይ ዛዕባ እናሰርሐ እዩ?

ብርክት ዝበላ ኻብ ጊዜ ናብ ጊዜ ዘመናውነትን እና ተላባሳ ብዙኃት ተሽከርከርቲ ናብ ዓለም የረአያ ኣለዋ እዛንርያ ዘለና ተሽከርካሪት እውን ኣብ ሃገርና ብበዚኀ ካምን ርአን ተ ሽከርከርቲ ንደቕ ሰባት ንመጕዕእዚያ ዘገልግሉለን ሓንቲያ

ኣብ ከባቢና ንዝተፈላልዩ ግልጋሎት ዝውዕሉ ዝተፈላሊ ዓይነት ኣተኽለለዉ ፍላይ ከምቲ ንርእዮ ዘለና ዕረ ድማ ኣብ ከባብና ኻብ ዝፈሪ ተኽልታ ተሓድ እዩ ንስተፈላለዩ ግልጋሎት ኣብ ፋውሪካ እናው ዓለ ዘርከብ ዓይነት ተኽልዩ::

መናእሰይ ስትፈላሌ ዓውደ ሥራሕ ተዋፊሮም ንርእዮሚና ብፍላይ ድማ እስትፈላሌ ስሚኤት ኂዞም ንስተፈላል ጕጅለታት ኽበብ ንትድግፍውን ርኢና መቕለሰ ዓንደርታውን ናይዊ ዕለም ደግ ኽቲ ኣለዎም ናይ ዕለም ስሚኤት ዝጐልጽሉ ኹነታትኣብ ሜዳ ዂዕሱዕና ንርእ ዘለና።

በብኸባብና ዝተፈላለዩ ዓይነታት ተኽልታት ኣለዉ እዮም፡፡ ብፍላይ ድማ ንዝተፈላለዩ ባህላዊ መድሓኒታት ነውዕሎም ተኽልታት እውን ኣለዉ፡፡ እዚ ንሪኦ ዘለና ዓይነት ተኽሊ እውን ናይ ባዕሉ ግደ ኣለዎ፡፡ ብበዝሒ ንምንታይ ንጥቀመሉ ተኽሊ እዩ? እንታይ ከ ሽሙ ይበሃል?

ብብርኪ ዓለም ብርክት ዝበሉ ፍሉጣት ሰባት ኣለዉ፡፡ ብፍላይ ድማ ነናይ ብዕሎም ኣበርክቶ ሰሪሖም ዝኃልፉ ብዙኃት እዮም፡፡ ብብርኪ ኣፍሪካ ውን ካብቶም ንንውሕ ዝበለ እዋናት ኣብ ሥልጣን ዝጸንሑ ሓደ እዮም፡፡ እዞም መራሒ እዚኦም ናይ መን ሃገር መራሒ እዮም? ሹሞም መን ይብሃሉ?

በብኻዋዊ ዝተፈላል ዓይነት ተኽልታተለዉን ንምግብን ኻልኦት ረባሕታትን እነውዕሎም ተኽልታተሎዉ ዝነርኦውን ኣብ ከባብና ብቐረባ ካበንረኾም ተኽልታት ብዙሕጊዜ ድማ ንምግቢ ካብ ኖውዕሎ ንስትፈላል ብህላዊ መድኃኒትውን ዘገልግለና ተኽልይ

ካብ ግዜ ናብ ግዜ ሕብረተሰብና ብፍላይ ድማ ብቴክኖሎጂ ለውጢ እናርኣየ እዩ ዝርከብ። ከም መራከቢ ሓፋሽ እውን ነዚ ትኩረት ሂበን ኣብ ምስራሕ እየን ዝርከባ። ድምፂ ወያነ ትግራይ ካብቶም መራከቢ ሓፋሽ ትግራይ ሓደ እዩ። ኣብ ምንታይ ትኩረት ገይሩ ዛዕብኡ እናሕለፈ እዩ?

ኪነ-ጥበብ ዝተፈላለዩ መሳርሕታት ፀወታ ዝሓዘ እዩ። ብፍላይ ድማ ኣብ ሙዚቃ ስራሕቲ ዘገልግሉ ዝተፈላለዩ ዓይነት ናውቲታት ኣለው። ካብኣቶም እቲ ዝረአየና ዘሎ እንታይ ይባሃል? ንምንታይ ከ ዘገልግል እዩ?

ኅብረተ ሰብ ናይ ባዕሉ ባሕላሙን ዘመናውን ተመላኽዑ ንርእየሉ ዂነታእተሎ ዝነርእዮ ዘለናውን ደቃ እንስትዎብ ዘመናዊ መልክዕ ናይ ባዕለነ ክዳን ተላቢሰን ወይ ድማ ተኸዲነን እንርእኦሉ ዘለና ኹነታት ኢና ነረ ኣለና።

ኣብገጠሪኹ ና ኣብ ከተማ ስተፈላልይ ቕርጽ ዝኃዙ መንበረ ዓባይቲ ኣለዉ ብፍላይ ኣብ ገጠር እኖርእኦም መንበረ ኣባይቲ ድማ ፍልብዘለ መልኩዕ በ ብኸዋዊኡ ኣ ፈላላይ ፈጢሮም እኑርእኦ ልኹነታ እተሎ ዘንርእዮ ዘለናውን እስትፈላልይ ቕርጽ ዝኃዘ መንበረ ዓባይቲ ኣብ ገጠርካኣብ ዘርከቡ ሓደ እዩ።

ካብቶም መሰረታዊ ግልጋሎት ሕ/ሰብ ዝባሃሉ ሓደ ተሽከርከቲ ምህላው እዩ፡፡ ምስ ተሽከርከርቲ እውን ገናሒ መኪና ሒዙ ንዝተፈላለዩ ግልጋሎት ዝውዕላሉ ኩነታት ኢና ንዕዘብ እዛ ንሪኣ ዘለና ተሽካሪት እንታይ ትባሃል?

ካብቶም መስረታውያን ኅብረት ሰብ ኣድለይ ተኻብ ዝብሃሉ ሓደ ዝማዕበለ ኅብረተ ሰብ ወይልማ ዝተምሃረ ኅብረት ሰብ እንታሃልኡ ትምህርቲ ይወሳን እዩ ዝነርእኦ ዘለናውን ኅብረተ ሰብ ገና ካብ ቦቕልዕኦም ደቁ ኣብ ከይዲ ምምሃር ምስቲ ምሃር ተዋፊሮም ንርእየሉ ኹነታት እዩ።

ኣብ ኣናእሽተይ ይኩኑ ዓበይትን ሸቐጣ ሸቐጥ ኻፍቲ ሸቐጥ ርሒቖም ዘይርከዉቡ ብርከት ዝበሉ መፃሓቕታት ኣለዉ ዝነርዮ ዘለና መፃሃባቕውን ብበዝኂ ደቃኑስትዮ ዝጥቀማሉን ንዝተፈላለዩግልጋሎቱ ምግብን ዝውዕሉን ኣብዚ ሻቓጣ ሸቐጥ እንርየሉ መንገዲ እዩ ዘሎ።

ኣብ በብኸቶምኡ ኣብ ዝተፈላለዩ ሥራሓትን ንግዲ ተዋፊሮም ዝርከቡ መናእሰይኹን ካልኦት ኅብረ ተሰበለዉ እዝ ሥርሓት ንግ ድማ እኽሊ ዘቕርቡውን ብርክዝወል በ ኣብ ኸቶምኡ ንርኢና ዝኑርዮ ዘለናውን ካብቶም እኻል ንመሸጣ ዘውዕልሉ ቦታ ሓደ እዩተ

በቢ ገዛና ብዙሕ ዓይነት ምግብታት ነቅርብ ኢና። ንቁርሲ፣ ንድራር ፣ ንምሳሕ ኣዘውቲርካ ዝስርሑ ምግብታት እውን ኣለው። እዚ እንሪኦ ዘለና መዓዝ ብበዝሒ ዝዝውተር ምግቢ እዩ ?

ኣብ ኣካባቤ ና ስተፈላለ ዘመናወን ባህላወን መጕዕ ስታት ለዉ ብፍላይ ኣብ ገጠርከሃብታት እንተርኢና እቶም ባህላዊ መጕዓ ዘያታት ንስተፈላል ግልጋሎት እናውዓልዎም የም ዝርከቡ ካብኣቶም ሓደ ጊመል ይሆን ኣድጊ ኅብረተ ሰብ ኣብ ገጠር ክሃብታት ብሉዑ ል እና ተገልገለሎም ካ ኣብ ዘርከቡ እንስሳት ሓደ እዩ።

ኣቲ ግራይ ብርክት ዝበሉ ታሪኻዊ ቦታታት ዘለዉ ዞም ታሪኻዊ ቦታታት ታሪኾም ሰኒቖም ወይ ድማ ንወለዶ ኽሓልፉ እንተይተጸጐኑ በታ ዘለ ቶም ዝኃልፉ ልዂነታት ሕናንርኢ ዘለና እዙይውን ካብቶም ወስንትን ንበፃሕተ ዓዲ ወሳኒ ቦታን ሓደ እዩ።

እትግራይ ካፍቶም ኣብ ሥራሕ እተ ሕርሻ ተካይዶም ሥርሕ ትታት ብቐዳምነት ሥራሕ እተሕርሻን ልመዓት መስኑን ብቐዳምነት ዘፍለጥዩ ዘህነርዑውን ኣ ብዝተፈላሉ ዓበት ትካላት ይኹን ውልቂ ሓረስታይ ዘሳለጥ ዘሉ ሥራሕቲ መስኑ ኢናንረአ ዘለና።

በርከት ዝበል ኣብያቶዕዮ ኣለዎ ኣብያቶዕዩ ድማን እናይ ባዕሎም ምልከት ኂዞም ስ ተፈላ ልዩ ሥራሕትታት እንትሠሎ ነርኢና ጶልስ ትግራይውን ካብቶም ዓበቲ ኣብያቶ ዕዮ ትግራይ ሓድ እዩ ናይባዕሉ መለለይ ድማ ዘኖርኦ ዘለና እዩ ኣብጸቕታ ተግራያ ምኽባር ድማ ናይ ባዕሉ ግደ ኣለዉ::

ኣብ ዝትፈላልዩ ሸቐጣት ሸቐጥ ዝትፈላለዩ ዓይነት መጋየፅታት እንትቐሩ ንርኢና ብፍላይ ድማ ንደቀ አንስትዮ ዝኾኑ መጋየፅታት ብበዝኅት ንርኢሉ ኹነታት እንተሎ ዝኑርእዮ ዘለናውን ካፍቶም ንደቃ እንስትዮ ንኸንፈረን ንኻልኦት ክፍለ አካል ሰዉነትንን ን ኸምመላኽዕ ተዉሂሎም ዝቐሩቡ ሰቐጣት እዮም::

ኣብ መንበረ ኣባይት ይኹን ኣብ ዝተፈላልዩ መንግሥታዊ ቤት ዕእዮ እዝተፈላልዩ ናውትታት አለዉ እዞም ናውትታት እዚኡም ድማ ንዝተፈላልዩ ረብሓታት ነውዕሎም እዮም እዝነርኦ ዘለናዊን ካብቶም ኣብ ቤትዕዮ ዙርከቡ ናውትታት ብፍላይ ድማ ንመጽረይ እቶም ኣፍቲ ቤት እዮ ዘለዉ ኣቝሕታት እንጥቆመሉ እዩ::

አብ ከባቢና ንዝተፈላለዩ ግልጋሎት ዝውዕሉ ኢደ ጥበባት አለው እዮም። አብ ገዛ እውን ማዕርግ ፈጢሮም ንዝተፈላለዩ ግልጋሎት እነውዕሎም ብርክት ዝበሉ እዮም። እዛ እንሪአ ዘለና ንምንታይ ግልጋሎት እነውዕላ ናውቲ ገዛ እያ?

ዝትፈላልያ ዓይነት ተሽከርከርቲ ኣለዋ እዘን ተሽከርከርቲ እዚኢን ናይ ወልቀን ናይ መንግሥቲ ን ተሽከርከርትውን ብርክት ዝበላኣየን እዛነርኣ ዘለናውን ኣብ ኸተማታት ብበዝሒ ንርኣ ንዝተፈላልያ ኣብያት ዕዮ መራሕትውን ተገልግል እያ።

ሕጊ ኽበርቲ ናይ ባዕሎም መለለየ ያለዎም በብ ዘፈሮም ድማ ኣብ ስትፈላሊ ዓውደ ሥራሕ ተዋፊሮም ኅብረት ሰብ እንተገልግሉ ነርኢና ኣዙ ድማ ኅብረት ሰብ ዝተኣክወሉ ::ኽባብ ሕጊ እና ኽበረን ኑርእኢሉኽነታትኢና ዘርየና ዘሎ

ሰባት ብኣእምሮኦም ይኹን ኣብኣካሎም ዝተፈላለየ ሕማም እንትስመዖም ብዘመናውን ብባህላውን ሕክምና እንትፍትኑ ንርኢ ኢና። እዙይ እውን ኣብ ዝተፈላለየ ኸባቢ ዝተፈላየ ዓይነት ባህላዊ ሕክምና ንርኤሉ ኩነታት ኢና ንዕዘብ ዘለና።

መብዛሕትአን ከተማታት ትግራይ ብታሪክን ብተፈጥሮአንን አዝየን ሰሓብቲ ከተማታት አለዋ። ብፍላይ ድማ ተፍጥሮአዊ ፅባቀን እውን ነቲ ከተማ አማዕሪግዎ ንሪኦ። እዛ ከተማ እዚአ ታይ ትመስለኩም?

ሕብረተሰብ በብ ኸባቢኡ ናይ ባዕሉ ባህላወን ዘመናወን ጻውት ታትየካይድዩ ብፍላይ ድማ በብ ኸዋዊኡ ዝተፈላል ፃውት ኣሎዉ። ዘነርኦ ዘለናውን ኣ ሓደ ኸባቢ ተኣኪቦም ዘጸወትዎ ጸወታ በሓንቲ ኣዶ እናረአና እና ንርከብ።

ኣብ ትግራይ ብርክት ዝበሉ ታሪኻውን ተፈጥራውን ከባብታትለዉ ዞም ኽባብታት እዙኦም ንበጽሕቲ ዓዲ ተፈተዉትን ተባህኽትን ናይ ዋዕሎም ታሪስዎ ኣምሉ ዝኸዱ ዂነታት ናንርኢ ደብረዳሞ እ ውን ካብቶም ዝዋ ምብራቕ ወረዳ ብዘት ዝርከቡ ታሪኻዊ ቦታታት ሓደ እዩ።

በብ ገዛና ብፍላይ ድማ በብ ኸባብኡ ዝተፈላለዩ ዓይነታት መስተ ነዘውተሮም አሎዉ ዞም ነርኦም ዘለናውን ካብ ፍቲ ውሽጢ ዓድን ከምዑን ካብ ደገን ዝመጹ መስተታት እዮም ኣበብ ገዛና ድማ ብዙሕ ጊዜ ንርኦም ዓይነት መስተ እዮም።

ደቂ ኸባቢ ዝተፈላለዩ ዓይነት ሃይማኖት ተኸቲሎም ሃይማኖቶም ንምኽባር እውን ዝተፈላለዩ ፃዕርታት እናገበሩ እምነቶም ዝገልፅሉ ኩነታት እዩ ዘሎ፡፡ እዞም ንሪኦም ዘለና ናይ ምንታይ ተኸተልቲ እምነት ሃይማኖት እዮም? እንታይ እናገበሩ ይመስልኹም?

ካብ እቶም መሰረታዊ ኣቁሑ እንብሎም ገዛና እዚ ዝርአየና ዘሎ ኣቅሓ ካብ ዕንፅየቲ ዝተሰርሐ ኮይኑ፣ ብፍላይ ድማ ወሳኒ ኣቅሓ ተባሂሉ እውን ኣብ ገዛ ልዑል ግደ ልዑል ተራ ካብ ዝፃወቱ ኣቅሓ እውን እዩ። ስሙ እንታይ ይበሃል?

ሓረስታይ ዝተፈላለዩ ዝራእቲ ዘሪኡ ንሪኦ ኢና ።ብፍላይ ድማ ንዝተፈላለየ ረብሓታት ኢሉ ብውሱን ብበዝሒ ዝዘርኦም ዝራእትታት አለው። እዚ ዘርእየና ዘሎ እውን ካብ ብውሱን ካብ ዝዝርኡ ናይ ሓረስታይ ከባቢና ሓደ እዩ። ሽሙ መን ይበሃል?

ዝተፈላለዩ መጋይጽታት ኣሎ ብፍላይ ደቃንስቱ የባህላዊ ቕኖ ተቖኒነን ዝተፈላለዩ ዓይነት መጋየጺ ክጥቀማ ነርኢና ዝነርዩውን ኣብ ባህላዊ ቕኑ ዘጋየጽ መጋየጺ ብፍላያዊ ጸጕሩኻ ፍሉይ ጠመተ ወይ ድማ ፍሉይ ቕርጽ ኂዙ እንርእየሉ ኹነታት እዩ::

ኣብ በብኸባቢና ዝተፈላለዩ መጋየፅታት ንጥቀም ኢና፡፡ ፍላይ ድማ እቶም ፅንሕ ኢሎም ዝፀንሑ መጋየፅታት ሕዚ እውን ንጥቀመሎም ከም ብሓዱሽ ኮይኖም ዝመፁሉ ኩነታት ንዕዘብ ኣለና፡፡ እዚ ንሪኦ ዘለና ስሙ እንታይ ይበሃል? ኣብ ምንታይ ከ ነግይፆ ገይፂ እዩ?

መናእሰይ ጊዜኦም ንምሕላፍ ዝተፈላለዩ ዓይነት ጸወታታት እናተጻወቱ ንርእዮም ኢና። እዚ እንርእዮ እውን ካብቶም መናእሰይ ጊዜ ንምሕላፍ ዝጥቆሙሎም ጸወታታት ሓደ እዩ። ኣብ ዝተፈላለየ ከተማታት ድማ ብበዝሒ እንርእዮ ጸወታ እዩ።

ኣብ ዝተፈላለዩ ከባቢታት ትግራይ ዝተፈላልዩ ሸቐጣ ሸቐጥ ንዕዘብ ኢና ብፍላይ ድማ እዘይሕጋዊ ሸቓጣ ሸቐጥ ዝበዝሓሉ ኩነታት'ውን በብግዚኡ ንርኢ ኣለና እዚ ከባብ እዙይ ኣብ ምንታይ ከባቢ ዝተዘርገሑ ሸቐጣ ሸቐጥ ወይ ድማ ዝተፈላልዩ ናውቲ ንርኢ ኣለና።

ሕብረተሰብ ንመንበሪኡ ዝተፈላለዩ ኣብ መንበሪ ኣባይቲ እናሰርሐ እዩ ዝርከብ ።ብፍላይ ድማ ካብ ገጠር ሓሊፉ ኣብ ከተማ ብዙሓት ብኣሰራርሐኦም ፍልይ ዝበሉ ስራሕቲታት ንሪኢ ኢና ።እዚ እንሪኦ ዘለና ውሽጢ ከተማ ዝስራሕ መንበሪ ኣባይቲ እዩ። እንታይ ይበሃል ?

ጽሬት ናይ ሰውነት ኣካልና ንምሕላው ዝተፈላልዩ ናውትታትን ጥቀሚና ንኣብነቲ ገጽና ንምሕፃብ ሰውነትና ንምሕጻብ ዝተፈላልዩ ናውትታትኣለዉና ስንና ንምሕጻውን ናይ ዋዕሉ ኣቕሓዊ ድማናውት ኣሎ እዝነርዮ ዘለናውን ስንና ንምጽራ ይኒጥቀመሉ ኣቕሓ እዩ።

ኣብ ትግራይ ብተፈጥሮን ብታሪኽነ ዘፍሎጡ ብዙኃት ዓይነት ቦታታትኹን ጻውትታታሎ ካብ ዞምን ርእኦም ዘለናውን ኣብ ስተፈላለይ ኽሃብታ እተራያ ዝጽወቱ ጸወታ ሓደ እዩ ኣብ ስትፈላለይ ብዕላት ድማ ዘመን እሰይ ዚኦም በህላው ጸወተኦምእንተካይዱ ኢና ንርኢ ልና::

ኣብ ዝተፈላልዩ ኸተማታት ዝትፈላልዩ ዓይነት ቅርጽ ዘለዎም ስነሕንጻታት ኣለዉ ብፍላይ ድማ ኣብ ሥራሓቲ መንገዲኹን ኣብ መንበረ ዓባይት እኖርእኦም እስተፈላልዩ ዓይነት ቅርጽ ዝሓዙ ስን ህንፃ ኣለዉ እኖሪኦውን ኣብ ሥራሕቲ መንገዲ ብዝትፈላልይ ቕርፂ ዝመዓረገ ኽባቢ እዩ።

ኣብ ትግራይ ዘይተነገረ እምበር ዘይተሰርሐ የለን ዝብሃል ትኽኽል እዩ፡፡ ብፍላይ ድማ ብኢደ ጥበብ ስራሕቲ ብስነ ህንፃን ኣዝዩ ዝድነቕ ስራሕ እናተሰርሐ መፂኡ እዩ፡፡ ብዙሕ ድማ ዘይተነገረሉ ጉዳይ እዩ፡፡ እዚ እንሪኦ ዘለና ውፅኢት እዚ እዩ እሞ ናይ መን ምስሊ ዘርኢ እዩ ?

አብ ዝተፈላለዩ መንግስታውን ዘይመንግስታውን ትካላት ሕጊ ኣክበርቲ አለው እዮም። እዞም ሕጊ ኣክበርቲ ናይ ባዕሎም መምርሒ ተጠቂሞም ሕጊ እናክበሩ እቲ ስራሕ አሳልጦ ክህልዎ ካብ ዝገብሩ ሕጊ ኣክበርቲ እዮም። እዚ ንሪኦ ዘለና ሕጊ ኣክባሪ አብ ምንታይ ኣብያተ ፅሕፈት ወይ ትካል እዩ?

ኣብ ዋና ኸተማ ትግራይ ማለትውን ኣብ ከተማ መቀለ ብርክት ዝበሉ ዓበቲ ቤት ምግን መስተን ኣሎ። ብፍላይ ብ መደቀሲ ሒዞም ተዋዳዳ ራይ ዝኾኑ ዓቤት ትካላት ቤት ብልዕን መስተን ኣለዉ ።ሆምላንድ ቤት መደቀስን ብልዕን ውን ተሓደምኳኑ እዩ።

ኣዓውድ ጶልቲካ ተዋፊሮ መዘርከዊ ብርክዝበሉ ፍልጣት ሰባትኣሎዉ ዞምኑ ሬኦምውን ኣብ ኢቲጴ ኮና ኣብ ክልና ካብ ዘርከው ፍሉጣት ሰባት እዮም ብፍላይ ውዕል ጵሪቴርያ ካብ ዘዉዓ ዓሎ ፍልጣት ጶልቲከኛታት እዮም።

ንቛንቋ ትግርኛ ትዂረት ሂብካ ዝተፈላሉይ ታሪኻትን ኣም ስናድ ናይ ባዕሉ ግደ ዘለዎም ሰባት ኣለዉ ካብዚኣቶም ሓደ ዶክተር ዳንኤል ትዂሉውን ቲዝለዓለ በርክተኻብ ዝገበሩ ሓደ ውልቀ ሰብዩ እዝ መጽሓፍ እዙይ ንርዮ ዘለናውን ብደክተር ዳንኤል ትዂሉ ሃብ ተጽሓፍ መጽሓፍቲ ሃደዩ

ኣብ ከባብና ብዙሓት ዓይነት ተኽልታት ኣለው። ካብአቶም እውን እዞም ተኽልታት ንዝተፈላለዩ ረሓታት ዝውዕሉ እዮም። እዚ ዝረእየና ዘሎ ተኽሊ እንታይ ይበሃል? ብዙሕ ግዘ ኣበይ ከባቢ ይቦቅል?

ዘተፋላለዮዓነት መስተሎ ዙኅል መስተሎ ውዒ መስተውን ኣለዉ እዮም ካብቶምውዕያት መስተታትውን ብበዝኂ ኸም ሻይ ጸባ ኻልኦትን ዝዙውተሩ ውዒ መስተታት ኣለዉና እዝንርእዑ ዘለና ዊዒ መስተ እንታይበሃል?

በቢ ኻባብኡ ትግራይኒ እናይ ባዕሉ ባህላዊ ደርፍታ ተለዎ ብፍላይ ድማ ኣካባብታት ተራያ ብበዝኂ ብናይ ባዕሎም ባሕሊ ጸወታታት እምተጽዋቱን ርኢና ዝ ንርዩ ዘለናውን ድምጻዊ ንጉሥ ኣባዲ ኣብ ናይ ባህላዊ ራያ መሠረት ገይሩ ዝደረፎም ደርፍታት ሓደ እዩ።

ትግራይ ካፍተን ብተፈጥሮን ብሰብ ሰራሕን ዝተዓድላ ከባብታት ሓንቲ እያ ህዝቢ ትግራይውን በብዓመቱ ዝተፈላልዩ ስራሕትታትና ሰርሐ ተብሃግን ተፈታውን ከባቢ ንምፍጣር ዝለዓለ ግደ ኣለዎ ዘነርእዮ ዘለናውን ኣዋንክራማት ማዕሪጉን ኖርእዩ ዘለና ኣከባብ እዩ።

ካፍተነ ፍሉጣትን ቛንቋ ትግርኛ ብፉል እናገለጻ ሙዚቃ ወድማ ኪነጠብ ትግራ ያ ምዕባይ ዘርከባ ደቀኖስትዩ ሓንተይ ድምፃዊ ትምኒት ወልዳይ ወድማ ድምጻዊት ትምኒት ወልዳ እያ እዛ ድምጻዊት እዚኣ ብርክጽወል ሙዚቃታት ዘፈረየት እያ።

ሕብረተሰብና ዝተፈላለዩ ሃይማነታዊ በዓላት በቢ ሃይማኖቱ ይኽብር እዩ። ተከተልቲ እምነት ክርስትና እውን ናይ ባዕሎም ዝተፈላለዩ በዓላት ኣለውዎ። እዚ ኣንሪኦ ዘለና መዓዝ በዓል ዝኽበር እዩ? በዓል እንታይ ዳኽበሩ ይርከቡ?

ኣብ ደቀ ንስት ይኮንነ ኣብ ደግትዋዕቲ ዝትፈላልይ ዓይነት ሥርሕት ጸጕሪ ንዕሲ ዘቢና ብፍላይ ድማ ኣብ ደቃ እንስትዮ ዝተፈላለዩ ዘመናዊ ዝኾነ ሠራራሕታት ጸጕሪ ነሪእኦ ሉ ኹነታትሎ ብፍላይ ኣብ ዘመናዊ ሥርሕታት ጸጕሪ ኸምቲ ነርእዮ ዘለና ፍሉይ ብዘበለ መልክዑ ብፍሉይ ነርእኡኣሎ ኣሎ።

ሰባት መናባብሮኦሞ ንምምሕያሽ ኣብ ዝተፋላለየ ዓዉደ ስራሕት ተዋፍሮም እዮም። ኣብ ስራሕቲ ዝዉዑሉ ብፍላይ ድማ ኣብ ስራሕቲ ንግዲ ዝርከቡ ሕብርተሰብ ብርክት ዝበሉ እዮም። እዚ እንሪኦ ዘለና ቦታ ኣብ ምንታይ ከባቢ ዝተዋፈሩ ስራሕቲ እዩ?

ኣብ ገዛና ይኩን ኣብ ዝተፈላለዩ ኣብያተ ብልዒ ቡዙሓት ዓይነት ምግብታት ንርኢ ኢና። ብኡ ኣንፃር እውን ዝተፈላለዩ ንሰውነትና ኣድለይቲ ይበሃሉ ተባሂሊም ዝግመቱ ምግብታት እዮም ዝቀርቡ:: ኣብ እቲ እንሪኦ ዘለና ምግቢ ኣብ ምንታይ ይዝውተር?

በብኸባቢና ኢሉውን በብገዛና ካብ ዝተፈላለዩ ኢደ ጥበባት ውፅኢት ዝኾኑ ዝተፈላለዩ ናውቲ ኣቑሑ ኣለዉና፡፡ ካብኣቶም ድማ ንኣብነት ንምግቢ፣ ንካልኦት ነውዕሎም ብዙሓት ናውትታት ኣለዉ፡፡ እዚ ንሪኦ ዘለና ንምንታይ ዘገልግል ውፅኢት ኢደ ጥበብ እዩ?

ፍሉይ ካልኣይ ብርኪ ቤት ትምህርቲ ቀላሚኖ ኻፍቶም ብነጥም ኣዚዮም ልዕል ጸብለልታ ዘርእዩ ተምሃሮ ዝመሃሩሉ እዩ፡፡ ብፍላይ ድማ ኣብዚ ዝሕዚ ኡዋን ትዂረት ተባሂብዎ እናተሠርሐሉ ዝርከብ ቤት ትምህርቲ እዩ፡፡ በብ ኽባቢ ትግራይ ክምሥረት ድማ ፍሉይ ፃዕሪ እናተገበረ እዩ፡፡

ወለድና ኣብ ስነህንፃን ኢደ-ጥበብን ስራሕትን ኣዝዮም ዝድነቕ ስራሕ እናሰርሑ ዝመፁ ካብ ውሉድ ናብ ወለዶ ውን እናውረሱ ዝመፁ እዮም፡፡ እዚ እንሪኦ ዘለና ውን ሓደ ውፅኢት ናቱ እዩ ሞ ኣብ ምንታይ ይርከብ?

ኣብ ከተማታት ብርክት ዝበሉ ቤት ብልዕን መስተን ኣለዉ ዞም ቤት ብልዕን መስተን እስፈላለዩ ኣገልግሎት ዝህቡ ኾይኖም ምፍላይ ድማ ተዋዳ ዳራይኒ ምዃን ናይ ባዕሎም መፍለ የለዎም ተቕልታት ድማ ትቐንድወሳን ምዃኑ ኣብዝ ቤት ብልዕን ምግብን የርእየና።

ኪነጦ ኛታት ትግራይ እንሙዚቃ ብዝተፈልለየ መልከዕ እንተቕርብዎ ነርኢና ብፍላይ መንእሰይ ድማንን ናይ ባዕሎም ቕርጽ ሙዚቃ ኂዞም ዝመጽሉ ኽነታት ኢናን ዘለነ ዝኑርኡ ዘለና ድምጻዊ ኣሸናፊውን ናይ ባዕሉ ቕርጽ ሙዚቃ ምዕርግ ዝኾነ ዝሓዘ እዩ።

ኣብ ገጠር ከባቢ ብፍላይ ኣዙዩ ዘስሕብ ተፈታዉን ተሃራፍን መግለጸሎ ብፍላይ ተኣኪብካ መእዲ ዘበሃል ምግቢ ንርየሉ ዂነታት ኣሎ ብፍላይ ድማ ብዘመእዲ ኣቦ ኸም ዓውዪ ኃላፍነት ተዉሂይዎ ተባሪኹ ዝወሃብ መእዲ ኢና ንርኢ አለና።

ደቂ ኣንስትዮ ትግራይ ብጥበብን ባህልን ዝማዕረጋ እየን ።ብፍላይ ድማ ኣብ ክሳድካ ፣ኣብ እዝንካ ኣብ ኣተሓዛዝላ ቆልዓ ኣዝዩ ዝነኣድ ልምድን ባህልን እዩ ዘለና እዛ ንሪኣ ዘለና ብበዝሒ ኣበይ ተዘውቲሩ ንሪኦ ባህልን ጥበብን እዩ ?

ኣብ ትግራይ ካብ ግዜ ናብ ግዜ ብርክት መራከብቲ ሓፋሻት እንዳተመስረቱ እዮም ዝርከቡ። እዙይ እዉን ተበጻሕነት ሕብረተሰብ ኣብ ምስፋሕ ዓብዪ ግደ ኣለዎም። ኣክሱማውያን ሞድያ ኔትወርክ እውን ኣብ ቀረባ ካብ ዝተመስረቱ ሚድያ ኔትወርክ ሓደ እዩ። እዚ ጋዜጠኛ እዚ ሽሙ መን ይበሃል?

ኣብ ገጠር ይሆነ ከተማታት ቤተ ሰብንና ይዋዕሎም ባህርን ኣለማ ብሳኒኂዞም ዝኸዱሉ ኹነታት ተሎ ብፍላይ ኣብ ገጠረ ኽባብታት እቲ በህላዊ መንገዲ ኽዳን ኹን ካልኦት ሥራሓትታት ተላዊሶም ዘንርእየሉ ዂነታት ዩ ።

ተኸተልቲ እምነተ እስልምና ኣብ ማይ ባዕሎም መክበሪ እምነቶም ዝጐፅሉ በታ ኾይኖም ብዝተትፈላለዩ መግለዝታ ተናጕወር እዮም በቲ ናይ ባዕሎም ቛንቋን እምነትን ማለትዩ ዙይ ድማ ዓብርኪ ዘበለ ኽባብታት ነርየሉኹነታተሉ።

ደቂ ሰባት ኣብ ዝተፈላለዩ ዓውደ ስራሕ ተዋፊሮም ንሪኦም ኢና፡፡ ብፍላይ ድማ ካብ መሰረታዊ ድልየታት ሕብረተ ሰብ ዝባሃሉ ሓደ ትምህርቲ ውን ኣብቲ ዓውደ ስራሕ ተዋፊሮም ዝርከቡ ብርክት መናእሰያት ኣለው፡፡ እዚ እንሪኦ ዘለና መንእሰይ ኣብ ምንታይ ዓይነት ትምህርቲ ተዋፊሩ ዝርከብ እዩ?

መናእሰይ ንስፖርት ትዂረት ገይሮም ኣንምሥራሕ ዘርኮ ብርክት ወሉ እዮም ።ብሽክሊታውን ካፍቶም ኣካል ስፖርቱ ኾይኑ ብርክት ወሉ መናእሰይ ሓቒፉ ኣብ ውድድርን ኣብ ካልእቲ ጸወታታተን ካብ ዘርክ መናእሰይ ንር ኣለና የመረኸት ሓፈሽ ተግራይውን ትዂረት ገይረን እናሰራሕ የርከባ።

ከተማታት ንመንበርን ሥራሕቲ ንግድን ተዋሂሎም ብርክት ዝበሉ ሕንጻታት ኣምሥራሕእዮም ምዘረከቡ ፍላይ ድማ ሓንቲ ኸተማ ኸተማ ኽብልዎ ኻውዝዂእሉ ጽባቕታ ኸተማዊን ካውዝ ወስቑ ሕንጻታትኢና ንርእ ዘለና ንስተፈላለይግድጋለ ስውዕል ሕንጻ ድማእዩ::

ኣብ ኣብኸቶምኡ ዝተፈላሉ ይዓውደ ሥራሕታ እተሉ ብርክት በሉ ኣብ ሠራሕቲ ዕንፀይት ዝተዋፈሩ መን እሰይቡን ንርኢ ዘነርዮ ዝለና ድማ ካፍቶም ሠራሕቲ ዕንፀይታት ዘቐርወሎም ሸቐታ ሸቐት ቦታ ሓደ እዩ። ኣብ ብርክት ዝበሉ ኣብያ ኸተመታት ድማ ነሩዩ እዩ።

ንሓደ ሰብ ንምምባር ትኽሊ ወሳንእዩ መባሊ ከዓል ብፍላይ ድማስተፈድ ለይ ከተማታት ተኽልታት ዘለዎን ኸተማታት ተብሕግትን ተፈተዉትን ኾይነንርየሉ ዂነታእንተሎ ዘነርዑ ዘለናውን ካፍተን ጽባቕ ኸተማ ንኮወሱኹ ኻብ ዘገብሩ ተኽልታት ሓደ እዩ።

ኣ ብ ኣብ ገዛናይኹን ኣብ ኣብቤትዕዮ እዝትፈላለይ ውፅ እታትዕንጸ የተለዉ ዘም ወፂታት ዕንፀቲ ንዝትፈላለይ ግልጋለቱ እነውዕሎም ስትፈላለይ ናውትታት እናቕሙጠሎም ውፅ ተ ዕንጸቲ እዮም።

መራከብቲ ሓፋሽ ትግራይ ካብ ዜና ዓዲ ጀሚረን ክሳብ ዜና ወፃኢ ዝትንትናሉ ዝዝርዝራሉን ጉዳይ ኣሎ። እዚ እንሪኦ ዘለና እውን ካብ ዜና ውፃኢ ካብ ዝሪእኦ ጉዳይ እዩ። ብዛዕባ እንታይ ይመስለኩም?

በቢከባቢኡ ዝተፈላለዩ ሸቀጣሸቀጥ ዝርከብዎም ከባቢታት ኣለውና። ካብ ኣናእሽተይ ጀሚሮም ክሳብ ዓበይቲ ሸቀጣቀቀጥ ኣለውና። እዞም ጡዑማት ነገራት ንርኦም ዘለና እንታይ ይባሃሉ?

ሕብረተሰብ ዝተፈላለዩ ዓይነታት ምግቢ የቅርብ እዩ ።ብፍላይ ድማ ኣብ በዓላት ኣብ ዝኾነሉ እዋን ብበዝሒ ስጋን ካሎኦትን ዝዝውተረሉ ኩነታት ንሪኢ ኢና ። እዚ እንሪኦ ዘለና ምግቢ እንታይ ዓይነት ምግቢ ይመስለኩም ?

ኣብዚ ሕዚ ኡዋን ናብ ዝተፈላለዮ ኣብያተዕ ዮ ዝተፈላለይ ናውትታእተሎ ብፍላይ ድማ ኮምፑተር ኣብ ብዙኅ ብርክት ዘበሉ ኣብያትዕ እዩ ኣሎዉ ሥራሕትና ንምስላጥ ሥራሕትና ዘመናዊይ ንምግባርውን ናይ ባዕሎም ተራ ኣለዎም ዝኑርዮ ዘለናውን ከምዛዕኒ ትራብሓ ዘለዎ እዩ።

ኣብ ከባቢና ዝተፈላለዩ ቤት ብልዕን መስተን አለዉ። ካብቶም ቤት ብልዕን መስትን እውን ዝተፈላለዩ ተገልገልቲ ዝፈትውዎ ቤት ምግቢታት ውይ ድማ ብልዕታት ንሪኢ ኢና። እዚ እንሪኦ ዘለና ምግቢ ተፈታዊ ምግቢ እዩ፡፡ ሹሙ እንታይ ይበሃል?

ደቂ ኣንስትዮ ዝተፈላለዩ መጋያጽታት ይጥቀም ኣየን ኣብ ዝተፈላልዩ ኽፍላ እካለት ሰውነተን እብነት ኣፍ ክሳድን ኣብ ኢድን ኣብ ጾጕረን ካልኦትን ኽፍላ አካለተንን መጋያጽታት ን ተጥቀማነርአኒና ዝነርዑ ዘለናውን ኣብ ኢድ ካብ ዝግበሩ መጋያጽታት ሓደ እዩ፡፡

ሕብረተሰብ ቅርሹ ዘንቀሳቅሰሉ ዝተፈላለዩ ሜላታት ይጥቀም እዩ ። ካብኣቶም እቲ ብቀዳምነት ባንኪ እናኮነ ይመፅእ ኣሎ። በብግዚኡ ድማ ዝተፈላለዩ ዓይነት ባንኪ እናተመስረቱ እዮም ዝርከቡ። ዘመን ባንኪ እዉን ካብ ኣቶም ሓደ እዩ። መዓዝ ተመስሪቱ?

ኣብ እስተፈላለይ ኸተማታት እስተፈላለይ መሠረተ ልምዓት እንተሣለጡ ንዕ ዘቢና ዞም መሠረተ ልምዓት ድማ ንሓንቲ ኸተማ ተጠላብነትን ተብሃጊትን ንኽትኾን ወሰንቲ እዮም ንስትፈላለይ ተመክሮታት ዝውዕሉ መንበርታትውን ኣለዉ ዘነርኦ ዘለናውን ተፈታዊ ዝኾነ ቐርጽ ዘኃዘ መንበር እዩ።

ሰባት ኣብ ዝተፋላለየ ዓዉደ ስራሕ ተዋፊሮሞ ሂወቶሞ ይመሩሑ ነርኢ ኢና። ብፍላይ ድማ እዘን ንሪኤን ዘለና ደቂ ኣንስትዮ ኣብ ቡዙሕ ኸተማታት ትግራይ ደቅ ኣኒስትዮ ነቲ ኸተማ ማዕሪጉ ፀቡቁን ፀሩዩን ክረእ ካብ ዚገብራ እየን። እዘን ኒርእን ዘለና ደቂ ኣኒስትዮ እንታይ ዝሰራሓ ይመስለኩሞ?

ኣብ ትግራይ ብፍላይ ድኅሪ ኹናት ብርክት ዘበሎ መጽሓፍቲ ናብ ምረቓ እናበቕዕ ዮም። እዞም መጽሕፍቲ እዙኦም ኣብ ቛንቋ ትግርኛ ኣብ ምዕባይ ናይ ባዕሎም ግደ አለዎም። ታሪኽ ምፍላጥውን ናይ ባዕሎም ግደ ዘለዎም ኢው ዘነርእኦም ዘለናውን ናይ ባዕሉ ሓቅኛ ታሪኽ ኂዙ ኣብ ህዝቢ ትግራይ ዓውዪ ቖላሕታ ዘረኸበ ታሪኽ እዩ።

ብርክት ዝበላ በቦ ኸዋብኡ ዘርከባ ቤት ትምህርትታት ንስተፈላሉ ብርክት ዘሎ ኣብ ዝተፈላሊይ ዓውዶ ሥራሕ እነርኦም ምህራን ዘፍረያ እየን ጐልጎል ቛሞ ቤት ትምህርቲውን ንብርክት ዘሉ ምህራን ዘፍረየ ኣብ ወረዳ ናዕዴር ዝርከብ ቤት ትምህርቲ እዩ።

ናብ ምግብነት ነውዕሎም ስተፈላለዩ ዓይነታት ምግብ ኣለዉ እዚኡም ድማ ብዘመናዊ መልከአቲ ዓሽጐም ዝሩ ምግብታት ኣለዉ ብ በህላዊ መንገዲ ዝቐሩውን ኣለዉን ኣብ ነትእት ነርኦ ዘለና ብዙኅ ጊዜ ኣብ ዝተፈላልዩ ቤት ምግብ ነርእኦ ምግቢ እዩ።

ኣብ ኣብያተ ትምህርቲ ብዙሓት መምሃሪ ሓገዝ ኣብ ንመሃረሉ ክፍልታት ንዕዘብ ኢና፡፡ ብፍላይ ድማ ዝተፈላለዩ መምሃሪ ሓገዛት እናተጠቐምካ እቲ ተመሃራይ ንከይርስዖ ዝግበረሉ ኩነታት ኢኻ ትርኢ፡፡ እዛ ንሪኣ ዘለና ቤት ትምህርቲ ሽማ መን ትበሃል?

ካፍእቶም መሰረታዊ ድልየታት ሕብረተሰብ ዝበሃሉ እቲ ሓደ ክዳን እዩ። ኣብ ዝተፈላለዩ ነጋዶ ድማ ንረኽቦ እዩ። እዞም ነጋዶ እዚኦም በዚ ኽዳን ምሻጦም የትርፉ እዮም እልኩም ትሓስቡ ዶ?

ኣብስትፈላሉ ሥራሕ ተዕጽንእቲ ተዋፊሮም ዝርክ መናእሰይ ዝተፈላልዩ ዘመናውን መልክዑ ናውትታ ት ገዛ እናቕረቡ እዮም ።ዘርከ ዝነርዮ ዘለናውን ኣብዚኂዚእዋን ዘመናውነቱ ኂዙ ኣብ ስትፈላል መንረ ኣይቲ ኖርእኦ መቕረዊ ምግቢ እዩ።

ኣብ ዝተፈላለዩ ከባቢታት ዝተፈላለዩ መስተታትን ንዕዘብ ኢና። ባህላውን ዘበናውን ኢልና ክንወስዶም ንኽእል ኢና ። ካፍቶም ዘመናዊ ዝበሃሉ ልስሉሳትን ዓበይቲ መስተታትን ኣለኮላዊ መስተታትን ይርከብዎም ፡፡እቲ ንሪኦ ዘለና እንታይ ዓይነት መስተ ይመስለኩም ?

ኣብ በቢ ገዛና ዝተፈላለዩ ዓይነታት ምግቢ ነቕርብ ኢና ብፍላይ ኩሉ ግዜ ዳርጋ ካብ ገዛ ዘይትፍለ ብፈላይ ድማ ቆልዑት ዘለውዎ ገዛ ካብ ገዛ ኣይፍለን ምባል ይከኣል። እዚ እንሪኦ ዘለና ምግቢ ታይ ሽሙ?

ኣብ ትግራይ ብዝተፈላልዩ ቛንቋና ንምዕባይ ዝትፈላልዩ ስራሕቲ ይስራሕ እዩ። ብፍላይ ድማ ብመራኽፍቲ ሓፋሽ ከምኡውን ብዝትፈላልዩ መጺህትን መጽሕፍትንውን በብጉዜኡ ናተመረቑ ይወፁ እዮም ብቛንቋ ትግርኛ ማለት እዩ እዝ ንርኦ ዘለና መጽሓፍ ብመእዝ ኣመተምህረ ዘተዳልወ መጽሓፍ ትግርኛ ኣብ ትግርኛ ዩ?

ካፍቶም ኣብ ስራሕቲ ዕንፀይቲ ተዋፊሮም ዝርከቡ መናእሰይ ብርክት ዝበሉ ናዉትታት ገዛ ይሰርሑ እዮም። እቲ ንሪኦ ዘለና ሓደ ካብ ዝሰርሕዎም ብዕንፀይቲ ዝተሰርሐ ሓደ ናዉቲ ገዛ እዩ። ንምንታይ ዝጠቕመና ናዉቲ ይመስለኩም?

በብከተምኡ ዝተፈላለያ ዓይነት ቤት ብልዕን መስተን አለዉ። ብፍላይ ድማ እቶም ዓበይቲ ዝበሃሉ ቤት ብልዕን መስተን ድማ ተወዳዳሪ ኾይንካ ንምርካብ ናይ ባዕሎም መጋየፅትታት እንትትጥቆሙ ንርኢ ኢና። እዚንሪኦ እውን በብባዕሉ ማዕሪጉ ዘሪአና ዘሎ ቤት ብልዕን መስተን እዩ።

ኣብ ዝተፈላል ክኣብታት ገጠርትግራይ ዝተፈላል ዓይነት ሥርሓት መስኖ ንተሳለጡ ንርኢና ብፍላይ ድማ ኣብ ሥርሕቲ መስኖ ዝተዋፈሩ መንእሰይ ማይ በቐጥታብተፈጥሮ ዘይረኽብሉ ኹነታት ስለ ዘሎ ባዕሎም ብስተፈላለየ መንገዲ ናብ መሬቶም ማይንትእቱ ንርኢና።

ኣብ ትግራይ ብርክት ዝበሉ መዛናግዕታት ቦታት ኣለዉ። ብፍላይ ድማ ብተጥሮኣውን ታሪኮምን አዝዮም ዘሕድሱ ቦታትት ንርኢ ኢና። እዚ ንሪኦም ዘለና እውን ካብቶም ኣብ ከባብታት ትግራይ ካብ ዘለው መዘናግዒ ቦታትት ሓደ እዩ። ሽሙ እንታይ ይበሃል? አበይ ከባቢ ከ ይርከብ?

ሓንቲ ኣዶ ንምግላጽ በቐሊሉ ዝግለጸ ይኮንን ብፍላይ ኣዶ ኣብ ሓደ ሥድራ ዘለዓለ ግደ ሥድራ ኸም ስድራ ብጽቡቕ ቐጽል እትገብር ኣዶ እያ ዝነርእዮ ዘለናውን ሓንቲ ኣዶ ደቃ ንምዕባይ ሓዚላ እንርእዩሉ ዘለና ምስል እዩ።

ደቅቶው ዕቴዎ ዝተፈላል ዓይነቲ ቐርጽ ጸጕር እንትስርሑ ነርኢና ዝመንእሰይዙይውን ናይ ባዕሉ ቕርጽ ኂዙ ዘመናወይ ኣሠራርሓ ቐርጽ ጸጕር እዩ ዛርአና ዘሎ ኣብብዙኃት መናእሰይ እኖርእዮ ቐርጽ ጸጕር ድማ እዩ።

ኣብ ዓለምና ብዙሓት ዓይነታት ሃይማኖታት እዮም ዘለው ። ሕብረተሰብና እውን ነናይ ባዕሉ ሃይማኖት እናተኸተለ ዝነብረሉ ኣጋጣሚታት እዮም ዘለው። ኣብዚ ዝረአየና ዘሉ እንታይ ዓይነት ተኸተልቲ ሃይማኖት ይመስለኩም ?

ካብቶም ምስረታው ግልጋለት ኅብረት ሰብ ዝበሃሉ ትምህርቲ ምምሃር ሓደ እዩ ዝነርኦውን ተምሃሮ ብመምህሮም እናተምሃሩ ኑርኦሉ ዘለና ዂነታት እዩ ፍላይ ድማኣፍቶም ዓቤት እተካህላት ትምህርቲ ዩንበርስታት ኸም ዛዕነት ከይድምሃር ምስትምሃር እኖርእዩሉ ኹነታት እዩ::

ኣብ ከባቢና ብርክት ዝበሉ ተኽልታት ኣለው፡፡ ብፍላይ ድማ ኣብ እዋን ቀውዒ ጎሊሆም ዝወፅሉ ናይ ባዕሎም ፍረ እንሪኤሉ ወቕቲውን እዩ ኣብ እዋን ቀውዒ። እዚ እንሪኦ ዘለናውን ኣብ እዋን ቀውዒ ዝወፀ ተኽሊ ዕንበብኡ ይረአየና ኣሎ ።ስሙ እንታይ ይባሃል?

ኣብ ከበብኻ ርና ስተፈላልዩ ናይ በርኻን ናይ ገዛ ንእንሳ ተለዉ ዞም ናይ ገዛ እንሳት ኅብረተ ሰብ ንስትፈላሊ ራውኃታት እንተውዕሎም ነርኢና ካብ ምግሁ ጀሚሩ ንስትፈላልዩ ኣገልግሎት የውዕሎምዩ እዝንሪእውን መጕዓ እዚያዊ ድማ ንስትፈላልዩ ካብ ዘንካፍትን መጕዓ እዝ ዝጥቆመሎም ናይ ገዛ እንስሳ ጊመል ሓደ እዩ።

በብግዜኡ ዝተፈላለዩ ዓይነት መጽሕፍቲን ትምረቑ ንዕዘብና ብፍላይ ድማን ቛንቋ ትግርኛ ኽዕብዩ ተብሂሎም ኣብ ማሕበራዊ ሰብ ኣገልግሎትውን ፍልይትዉረትሕዎም ዘገልግሉ ዝተፈላለዩ ዓይነት ምስላታትለዉ እዛነርያ ዘለና መጽሓፍውን ነዚኦም እትዕቢ መጽሓፍእያ።

እስተፈላለዩ ዓይነቲ ኣልባሳእተሎዉ ደቕትባዕቲ የኹንደቃ እንስትዮ ብዘመናዊን ብባህላውን ለዊሶምሞም ኖርየሉ ኽነታተሎ እዙይውን ሓደ ወዲ እተዕታይ እስተፈላለዩ ዘመናዊ ኣልባሳት ናርኤን እዩ።

ካብቶም መሰረታዊ ግልጋሎት ሕብረተስብ ዝበሃሉ ሓደ ባንኪ ምህላው እዩ። ዓለም ለካዊ ባንኪ ኣንበሳ እውን ናይ ባዕሉ ዓሻራ ኣብ ምቕማጥን ንሕብረተ-ሰብ ግልጋሎት ኣብ ምሃብን ልዑል ተራ ዝፃወት ዘሎ ባንኪ እ። ዩ ኣብ ትግራይ ክንደይ ጨንፈራት ይህልውዎ?

ኣፍቲ መርኣይ ምስሊ ከምንርእዮ ዘለና መዕርፎ ነፈርቲ ኢና ንርኢ ዘለና ንቡዙሕ ግዜ ተፋላለዮም ዝፀንሑ ቤተሰብ ክኮኑ ይከእሉ እዮም፡፡ ሰላመታ እናተለዋወጡ እዮም ዘለዉ።

ረብሐ ትኽሊ ንመንጋር መግለጺ የብሉን ብፍላይ ትኽሊ ንስተፈላልይ ግልጋሎት ይውዕል ካብ ዕንፀይቶ ኃሊፉ ንስትፈላለይ መግዝ ዕሉ ተኽልታትውነሎ ዝኑርኡውን ኣብገጠረ ክሃብታት ብበዝሕ ኑርኦ ተኽሊ እዩ::

ትግራይ ከም ትግራይ ናይ ባዕላ ብሄራት ዝሓዘት እያ ብፍላይ ድማ ኣርባዕተ ብሄራት ትግራይ ኣለዉ እዞም ብሄራት እዚኦም ድማ ነናይባዕሎም መለለይ ጸወታ ይኹን ምግቢ ባህላዊ ምግቢ ኣለዎም እዚ እንኦ እውን ኣብ ከባብ ኢሮብ ብሔረ ኢሮብ ዝርአ ባህላዊ ጸወታ እዩ።

ካብቶም ቀንድን ወሰንትን ኣቕሑ ገዛ ዝበሃሉ ሓደት ኑርኡ ዘለና ኢና ኣብዚ ሐዚ እዋን ምፍላይ ድማ ቡን ዘሰት ሕብረተሰብ ብርክት ዝበለ ጊዜና ጊዜ ቝጥሩ ና በዘሕ ዚ ዘርከብ እዝኑርኡ ዘለና ኣቕሓ ድማ ቡን ምፍላሕን ከምውን ዕጣን ስታን ምሽዳ ዝጠቅም እዩ።

ኣብ ደቂ ኣነስትዮ ስተፈላልዮ ዓይነት ቕርጽ ጸጕሪ ነርኢና ብፍላይ ካብ ፀጕረን ተወሳኽ ድማ ተወሳኽ ፀጕሪ ብምፍጣር ዝትፈላልዩ ዓይነት ቐለም ተጠቕምን መዕሪገንን ተወቅበንን ንርእዩሉ ዂነታ ቲና ንርእ ዘለና።

ኣብ ትግራይ ካብ ዝርከባ ላዕለዎት ትካላት ትምህርቲ ሓደ ራያ ዩኒቨርስቲ ሓደ እዩ። እዙይ እዉን ዝተፈላለዩ ተማሃሮ ኣብ ምምሃር ብዝተፈላለዩ ኽፍለ ትምህርቲ ይርከብ ብ መዓዝ ዓመተ ምህረት ተመስሪቱ?

ካብቶም ብብርኪ ዓለም ብርክት ዝበሉ ተኸተልቲ ሃይማኖት ዘለውዎ ሃይማኖት ኦርቶዶክስ ብርክት ዝበሉ በዓላት አብቲ ስነ-ስርዓት በዓል እውን ብዝተፈላለዩ ምክንያታት እናተኽብሩ ንሪኢ ኢና። እዚ እንሪኦ ዘለና ምሰሊ ናይ ባዕሉ አከባብራ ሒዙ ዝወፁ ዘለው እዮም። ሽሞም ብምንታይ ይግለፅ?

ንሕብረተሰብ መሠረታዊ ካብ ዝብሃሉ ነገራት ዝተፈላለዩ ሸቐጣ ሸቐጥ ንረኽቦም ኣለዉ። ንኣብነት እዚ ንሪኦ ዘልና ሽኮር እውን ንዝትፈላልዩ ግልጋሎት ሕብረተሰብ ዘውዕሎም ሓድ እዩ። ብፍላይ ድማ ኣብንሰርሖም መስተታት ጣዕሚ ክህልዎም ካብ ዝገብሩ ጥረ አቕሓታት ሓደ እዩ።

ዝተፈላለይ ኣብያተዕ እዮ ናይ ባዕለን መለለይ ኣለውን ብፍላይ ድማ ብርክት ዘላበብ ኸተምኡ ኣብ እስተፈላለዩ ጥዕምና ኽንክን ስተዋፈራ ትካላእትኣለዋ ዝንርኦውን ኣብ ኸተማኽስሙ ካብ ዘርከቡ መባእታዊ ክንክን ጠዕምና ሓደ እዩ ናይ ባዕሉ መለለይ ድማ የርየና ኣሎ።

ካፍቶም ንኅብረተ ሰብ ወሰንቲ ዝበሃሉ ሓደ ሸቓጣ ሸቓጥ ኣብ ቐረወኦም ምህላዊ እዩ እዝኑርዮ ዘለናውን ኣብ ገለኸታማታት ትግራይ እተዋፊሮም ዝርከቡ ሸቓጠ ሸቓጥ እዮም ዓዚዮም ንኅብኣገደስትኻዊ ዝብሃሉ ድማ እየ

ኅብረት ሰብ ናይ ባዕሉ ኃይማኖት እናተኸተለ ዝተፈላልዮ ዓይነት ባህላዉን ታሪኻውን ስራሕትታት ዝጐልጸሉ ናይ ባዕሉ ኃይማኖት ኣለዎ እዝኖርኦ ዘሊናዉን ኣብ ኃይማኖት እምነት ተኸተልቲ እምነት ኦርተዶክስ እኖርእዮ ምልክት እዩ።

ኣብ ትግራይ ካብ ዘለዉ ብርክት ዘበሉ ኸየንቲ ሓደ እዝኑርኦም ዘለና ኸያን እዮም ብፍላይ ድማ ኣከባብ እንደርታ ብባህላዊ ምዚቆም ዝፍለጡ ኸያንውን እዮም ንብርክት ዘበሉ ዓመታት ኣብ ኪነተን ኢኹም ኣብ ቛንቋ ትግርኛውን ዓው ይግደ ዘለዎም እዩ።

ካፍቶም ምሥርታው ግልጋሉታ ኅብረተ ሰወ ዝበሃሉ ሓደ ትምህርቲ እዩ ትምህርቲ ፍላይ ሓንተ ዓዲ ንኽትዓዲ ዓዊ ይግደ ኻብ ዘለዎም መሠር ኣው ልምዕታሢሓደ እዩ እዝ ነርእዮ ዘለናውን ኣብ ገለ ካብታ ትግራይ ካብ ዘርከቡ ኣብያተ ትመህርቲእዩ።

ኩሉ ሕብረተሰብ አብ ትሕቲ ሕጊ እዩ፡፡ ሕጊ እውን ናይ ባዕሎም አክበርቲ አለዎም፡፡ ካብ ሕብረተሰብ ካብ ውልቀ ሕብረተሰብ ጀሚሩ ሕጊ ከኽብር ግድን እዩ፡፡ ነናይ ባዕሎም መለለይ ክዳን ተከዲኖም እውን ሕጊ አብ ምክባር ዝተዋፈሩ ቡዙሓት ሰራሕተኛታት አለው፡፡ እዞም እንሪኦም ዘለና መለለይ ክዳን ዝገበሩ ናይ ምንታይ ሕጊ አክበርቲ እዮም?

ዝተፈላለዩ ሕጊ መኽበርቲ አለዉ እዮም:: ነናይ ባዕሎም ዓውደ ስራሕ ተዋፊሮም ውን ዝርከቡ እዮም። ነንባዕሎም መለለይ ኽዳን ውን ሒዞም ይጓዓዙ እዮም:: ብሕጊ መኽበርቲ እዚ ንሪኦ ዘለና እንታይ ኣብ ምንታይ ሕጊ ዘኽብር እዩ።

ኣብ ከባቢና ብዙሓት ተኽልታት ኣለዉ። እዞም ተኽልታት ንዝተፈላሉ ረብሓ እነውዕሎም ኣለዉ እዮም። ንምግቢ ዝውዕሉ፣ ንጽሬት ኸተማን ንምችውነት እቲ ኸተማን ስሒቦም ኽርአቲ ኸተማ ዘገልጕሉ ተኽልታትውን ኣለዉ፣ እዞም ንርኦም ዘለናውን ጽባቐ ኸተማ መዕሪጎ ኸርአኻብ ዘጐልጕሉ ንምግብን ዘገልገሉና ትኽልታት እዮም

ካፍቶም ንኅብረተ ሰብ ወሰንቲ ዝብሃሉ ብርክት ዝበሉ መንእሰይ ድማ ሥራሕ ዕድል ፈጡሩ ዘርከብ ሓደ ባንኪ ንግዲ ኢቲጴያ እዩ ባንኪ ንግዲ ኢቲጴያ ድማ ብቐረባ ስተፈላል ጨናፍረ ከፊቱ ንኅብረተ ሰብ እና ገልገለኻብ ዘርከብ ዓውዪ ትካል ኢቲጴያ ሃደዩ።

ከባቢና ብተፈጥሮ ታሪኽ ኣዝዩ ዘደንቅን ከባቢ እዩ፡፡ ብፍላይ ድማ ምስቲ ሃይማኖታዊ በዓል ክኽበር ከሎ ኣዝዩ ብዝስሕብ መንገዲ ዝኽበረሉ ናይ ባዕሉ ታሪኽ ሒዙ ዝጓዓዝ አሎ እዩ። እዚ ንሪኦ ዘለና በዓል ኣከባብራ እንታይ ይባሃል?

ኣብ ከተማታትና ብዙኃት ሠርሓትታት እንተሳልጡ ንርኢና እዝ ዘርአናውን ኣብ እስተፈላለዩ ቤትብልዕንመስተን ተዋፊሮ ምዝርኮቡ መናእሰይ እዮም እናተገልገሉ ንዝተፈላለየ ስራሕቶም እንተሣልጡ ንርዩ ልኹነታት እዩ።

ካፍቶም ንሃዊ ዝተ ዓዲ ኣገድስቲ ኻብ ዝብሃሉ ታሪኻ ኣኣቦታታት እትግራይ ወሰንቲ እዮም እዙይ ታሪኻዊ ኣቦታውን ብፍላይ ንሃዊ ዝተ ዓዲ ምቹ ባይታ ፈጢሩ ብታሪኾም ተዓቂቦም ካብ ዝኾዱ ዘለዉ ታሪኻ ኣቦታታትሓደዩ።

ዝተፈላልዩ ኣብ መንበርን ኣብ ኣብያት ዕዮን ዘመናዊ ናውትታት ትነርኢና ብፍላይ ድማ ኣብዝኂ ዙይዋን ኣብ ስትፈላልያ ኣብያት ዕዩ ኣቲና እኖርእኦም ናይባዕሎም ማቕመጢ ወንበር ኢኹን ካልኦት ሥርሓት ትነርኢና ዝኑርኦ ዘለና ድማ ኣብዓበይቲ ኣብያት ዕዮታት ብበዝኅ ኖርኦ ቦታዩ::

ኣብ ዝተፈላልዩ ብዘመናዊን ባህላዊ ንረኽቦም መስትታት ኣሎ ብፍላይ ድማ እቶም ብባህላዊ መንገዲ ዝዳለዉ መስትታትውን ነናይዋዕሎም መቕድሕ ተጠቐምና ንስትዮም ብዙኃት ኣለዉ እዛ እነርኣ ዘለናውን ካብቶም ብባህላዊ መንገዲ ዝቐረቡ መስትታት ሓድእያ እታ መትኃዚት ሹማ እንታይትብሃል?

ብርክት ዝበሉ መናእሰይ ናብ ኪነ ጥበብ ትግርኛ እናተፀምበሩ እዮም ዝርከቡ። በቢ ግዚኡ እዉን ናይ ባዕሎም ሙዚቃ እናለቀቁ ንሕብረተሰ ዕላዊ እናገበሩ እዮም ዝርከቡ እዚ ንሪኦ ዘለና መንእስይ ሳምሶን ገብረኪሮስ ኣውፂዋ ዘሎ ደርፊ መዓዝ ዝወፀት እያ ?

ኣብ ትግራይ ብሰለስቲአን ቋንቋታት ብሳሆኛ፣ ብኩናምኛ ከምኡውን ብትግርኛ ዝተፈላለዩ ሙዚቃታት ወፂኦም ንሰምዕ ኢና፡፡ እዚ እንሪኦ ዘለና ምስሊ ብቋንቋ እንታይ ዝድረፍ ዘሎ ይመስለኩም?

ካፍቶም ንደቂ ሰባት ወሳኒ ዝኾነ ሓደ ጥዕና እዩ። ጥዕና እንተሃልዩ ኩሉ ነገር ኣሎ። ስለዚ ጥዕና ንኽህልየና ድማ ዝተፈላለዩ ኣካላዊ ምንቅስቓስ ምግባር ኣገዳሲ እዩ። እዚ ኣካላዊ ምንቅስቓስ ንምግባር እዉን ናይ ባዕሉ ቦታ የድልዮ። እዚ ቦታ እዚ እዉን ካብኣቶም ሓደ እዩ። ኣብ ምንታይ ከባቢ ይርከብ? እንታይ ይብሃል?

ዝተፈላለያ መንግስታውን ዘይመንግስታውን ትካላት ይቀሳቀሳ እየን እዘን መንግስታዊን ዘይመንግስታዊን ትካላት ናይ ባዕለን መለለይ ሒዘን ዝጓዓዛ እየን ። እዚ ንሪኦ ዘለና መለለይ እንታይ ይበሃል? ናይመን መለለይ ከ እዩ?

ኣብ ትግራይ ብርክት ዘበሉ ፍሉጣት ሰባት ነናይ ባዕሎም ንትግራይ ኣበርክቶ ዘለዋ ዓዲ እያ። እዚ ንሪኦ ዘለና ፖለቲከኛ መን ይበሃል? ንትግራይ ካብ ዝሰርሖም ስራሕቲ ኸ ብኸመይ ክንገልፆ ንኽእል ?

በብኸባቢኡ ዝተፈላልዩ ናዉትታት ዝሽየጡሉ ከባብታት አሎ ብፍላይ ድማ ኣብዚሐዚ እዋን ብርክት ዝበሉ ናዉቲ መንበርን ኸምኡውን ኣብያተዕዬን ዘዉዕሉ ናዉትታት አለዉ:: ዝንሪኦ ዘለና እውን ብፍላይ ካፍቶም ናውትታት ዝስረሐሎም ቦታታት ዘርእየና እዩ።

ትግራይ ንምዕባይ ዝተፈላሉይ ወዳባታት ጠቐምካ ዝተፈላል ሥራሕቲ ምሥራሕ ኣገዳስ ምዃኑ ይፍለጥዩ ማኅበርለመኣት ትግራይውን ካብተንሩ ትግራይ ኣብ ስተፈላልዩ ሥረሕቲ ተዋፊረንካኣብ ዘርካባ ማኅበራ ሓንቲ እያ እዛ ነርኣ ዘልና ብርክት ዘበሉ ኣብያተ ትምህርቲ ኣንምሥራሕኻብ ዘርካ ውዳባታትውን ሓንቲ እያ።

ኣብዚ ሐዚ እዋን ሕብረተሰብ ብርክት ዘበሎ ሓደሽቲ ናውትታት ናብ ጐፁ እናታዕታተወ ኑርእዩ ሉኹነታ እንተሎ ዝኑርኦ ዘልና ድማ ኣብ በዝሒ እገዛውቲ ኣብዚ ሐዚ እዋን ፈሩዩ እናታኣታተወ ዝርከብ ኣቕሓ እዪ።

ኣብ በቢከባቢና ናይገዛን ናይ ቢሮን ናዉቲ እንሰርሐሎም ቦታታት ብርክት ዝበሉ እናኾኑ ይመፁ ኣለዉ። መናእሰይ ኣብቲ ዓዉደ ስራሕ ተዋፊሮም እንረኽበሎም ኩነታት እዉን ኢና ንርኢ ለና እዚ ተሰሪሑ ዘሎ ሽሙ እንታይ ይብሃል? ካብ ምንታይ ከ ተሰሪሑ?

ኅብረተ ሰብ ዝተፈላለዮ ዓይነት ምግቢ ንምግብነት የውዕልዩ ዝንርኡ ዘለና ምግቢ ድማ ብፍላይ ዓብ ከተማ ኣብስሕካ ኣብታት ተሠርኁ ንርዑሉ ዂነታትሎ ብፍላይ ድማ ሓናጽ ዝኾነ ምግቢ ምዃኑእዩ ድማ ዝፍለጠ::

ሕብረተሰብ ነናይ ባዕሉ ኣሰራርሓ ምግቢ ኣሎዎ። ብፍላይ ኣብ ገዛ ዝስርሑ ኣብ ደገ ዝስርሑ ማዕረ ዘይክኮኑ ይክእሉ እዮም። እዚ እንሪኦ ዘለና መንእሰይ ኣብ ደገ እንዳሰርሑ እዮም ዝርከቡ። እዚ ዝሰርሖ ዘሎ ምግቢ እንታይ ይበሃል?

ካብቶም ንኅብረተሰብ መሰረታዊ እዮም ተባሂሎም ዝፅውዑ ሓደ ትምህርቲ እዩ። ደቁ ኣብ ትምህርቲ ኣዋፊሩን ናይ ባዕሎም ንዂሕዝሉ ፀዓርዓር እንትብሉ ኅብረተሰብ ንዕዘብ ኢና። እዞም እንርእዮም ዘለና ተምሃረ እውን ኣብ መእዲ ትምህርቲ ዝርከቡ እዮም። ኣብ ምንታይ ቤት ትምህርቲ ይርከቡ?

ኣብ ዝተፈላለየ ሥራሕ ተዕንፀቲ ተዋፊሮም ዝርኮ መናእሰይ ብስትፈላለየ ቐርጺ ኣቝሑ መንበረ ኣባይቲ ይሶርሕ እዮም ዘነርዩ ዘለና ድማ ንመደቀሲ ካብ ዘገልግል ናይ ባዕሉ ቕርጽ ዘኃዘይ ዓራት እዩ ኣብ ስትፈላለየ መንበረ ኣባይቲ ድማ ብበዝኅኖርኡ እዩ።